ተምሃሮ ኣብ ዳስ ብዕንፀይቲ ዝተሰርሐ ኣወዳትን ኣጋላትን ኣብ ጣውላ ኮፍ ኢሎም ደፍተሮም ዘርጊሖም ንመምህሮም እናተከታተሉ እዮም መምህሮም ድማ ፃዕዳ ጋቦን ጌሩ እናምሃሮም ኣሎ።

ኣብ ሰማያዊ ጨርቂ ዝተቐመጡ ሓያሎ ዕንጨይቲ ምልክት ዘርኢ እዩ። እዞም ዕንቊታት እዚኣቶም ንጸሎት ምልክት ወይ ንኻልእ ስነ-ጥበባዊ ስርሓት ኪውዕሉ ይኽእሉ ነበሩ። ገለ ጸሊም ፈትሊ ወይ ኩታ ኣብ ታሕቲ ይርአ።

ሰባት ናይ ሕርሻ ማሽነሪታት ተጠቒሞም ዝራእቲ ክዓጽዱ ይረኣዩ። ኣብ ቅድሚኡ ንእሽቶ ሞተር ዘለዋ፡ መሕረዲ እኽሊ ዘለዋ ዓባይ ቀያሕ ማሽን እያ። ነቲ ሓሰር ኣብ ውሽጢ ከእትውዎ ይረኣዩ። ኣብ ድሕሪት ኣግራብን ረግረግን ይረኣዩ። ናይ ጻዕርን ዘመናዊ ኣገባብ ሕርሻን እዩ።

እዚ ፃማ እዚ ናይ ደቂ ተባዕትዮ ጫማ እንትኮን ኣብቲ ምስሊ ከም ዘመላክተና እዚ ረጊፆም ደቂ ባዕትዮ ኩዕሶ ክፃወቱ ይክእሉ እዮም ማለት እዩ። እቲ ጫማ እውን ብጣዕሚ ፅቡቅ ግልጋሎት ዘለዎ ማለት እዩ ።

ኣብዚ ብቀለም ዝተሸፈነ ባህላዊ መሶባት ኣብ መሬት ደው ኢሉ ኣለው። ከም መዘኻኸሪ ፍሉይ ኣጋጣሚ ተሰሪዑ ይረአ ኣሎ። ሕብርን ባህልን ኣብ ሓደ ስእሊ ብሓባር ደስ ዝብል ትርኢት እዩ።

ብዙሕ ናይ ኤሌክትሮኒክስ ጎሓፍ። ብፍላይ ድማ ፋሕ ዝበሉ ናይ ኮምፒተር ቦርሳታትን ስክሪናትን ኣብ መሬት ተደራሪቦም ይረኣዩ። እዚ ኩሉ ናይ ኤሌክትሮኒክስ ብኽነት ምንጪ ብስጭት እዩ።

እቶም ወላዲ ፀሊም ብፀሊም ተከዲኖም ኣብኢዶም እውን መስቀል ኣድህኖ ሒዞም ኣለው። እቱይ ሓደ መንእሰይ ድማ ሰማያዊ ሸሚዝ ገይሩ ኣብቶም ቅድሚ ወላዲ ደኒኑ ኣሎ።

እዚ ብሻራ ዝተሳእለ ብየማንን ፀጋምን ናይ ትግራይ ባንዴራ ክልተ ዓይነት ሕብሪ ዘለዎ ኮይኑ ቀይሕን ፣ብጫን ሓንቲ ጋል ኣንስተይቲ ድማ ቀያሕ ኮይና ብሓደ ጫፍ ኣፍቲ ሻር ኣላ እታ ኣብ ባንዴራ ማእከል ብብጫ ስእሊ እንታይ ቅርፂ ኣለዋ?

ናይ ፋሽን ኢንዱስትሪ ኣብ ዓለምና ካብ ዘለው ብዙሓት ሰባት ካብ ዝሰርሕሎም ኢንዱስትሪታት ሓደ እዩ። ኣብ ሃገርና ኢትዮጵያ ናይ ፋሽን ኢንዱስትሪ ዳርጋ የለን ኣብ እንብለሉ ብርኪ እዩ ዘሎ።

ርእሱ ጨብጀብ ዝኾነ፣ ሽርጥ ኣብ ማእገሩ ገይሩ መመወፂ ኣብ ኣፉ ዘእተወ ሰብ ይርአ ኣሎ፡፡ እዚ ሰብ ኣባል ብሄረሰብ ዓፋር እዩ ዝመስለኒ፡፡

እዚ ብብዝሒ ጸሊምን ጽኑዕን ቅርጺ ዕንጨይቲ፡ ሕብሩን ድሙቕ ብርሃንን ዘርኢ እዩ። እቶም ቅርጽታት ብዝተፈላለዩ ኣግማድን ቀጥታውን ቅርጽታት ተሰሪዖም ኣብ ሓደ ቦታ ተሰሪዖም ይርከቡ። እቲ መሬት ብሕብሪ ዝተሸፈነን ብድሙቕ ብርሃን ዝበርህን እዩ።

እዚ ኣብ እምባ ዝተቐርጸን ብተፈጥሮኣዊ ጽባቐ ዝተመልአን ናይ ማእከላይ ዘመን ቤተ ክርስቲያን ምዃኑ ይሕብር። ኣብዚ ድማ ሓደ ዓበይ ኣቦ ውይም ፈላሲ ደው ኢሎም ይረኣዩ ኣለው።

ኣብዝ ናይ ኢትዮጰያን ናይ ዩኣኢ ሓድነት ከም ዘለወን ከምኡ ናይ እዛ ባንዴራሕበሪታት ድማ ፀሊም፣ ፃዕዳ፣ ቆፃልን ቀይሕን ሕብሪታት ዝወነነት እያትርጉማ ዋላ ኣይፍለጣ ናይ ሕብሪታት ቅመማ ድማ ደስ ባሃሊት እያ።

ርእሰን ጓዕማማት ግርማ ዘለወን ናይ ገጠር ደቂ ኣንስትዮ ይርአያ ኣለዋ፡፡ ኣብ ትግራይ ዕድመ ኣከል ጓል ኣንስተይቲ ርእሳ ክትጉዕመም ነውሪ እዩ፡፡ ኣብ ኣምሓራ ግን ንቡር ባህሊ እዩ፡፡

ፕረዚደንት ኢትዮጵያ ነበር ሳህለወርቅ ዘውዴ ብድሕሪ ፖድዮም ኮይኖም ይዛረቡ። ፈላመይቲ ጓል ኣንስተይቲ ፕረዚደንት ኢትዮጵያ እያ ነይራ። ባንዴራ ኢትዮጵያ ብየማን ትርአ። ጓል ኣንስተይቲ ኣብ ልዑል ደረጃ መንግስቲ ክትዛረብ ምርኣይ ዘነቓቕሕን ዘኹርዕን እዩ።

ፍሉይ ግርማ ዘለዎ ዓለባ ዓዲ ተኸዲና ቡራ ትቐድሕ ሰበይቲ ትርአ ኣላ፡፡ እቲ መድረኽ እውን ከምታ ሰበይቲ ዝወቀበ እዩ ዝኒሀ፡፡ ናይ ቡና ባህሊ መግለሚ እዩ፡፡

ሓንቲ ቆጻል ሕብሪ ዘለዋ ተክሊ ዓብይ ቆጽሊ ዝተሸለመን መስመር ዘለዎን ተክሊ ጻዕዳን ብጫን ሕብሪ ዘለዎ ዕምበባን ፍረን ሒዛ ኣብ ሓመኩሽታይ ሕብሪ ድሕረ ባይታ ይርከቡ። እሰይ ደስ በሃሊት ቆጽሊ!

ኣራንሺ ሕብሪ ዝተለመጸ መንድቅ ዘለዎ ቤት ምግብን መስተን ጻዕዳን ደም በጊዕን ሕብሪ ዘለዎም ናይ ጣውላ ጨርቂ ዘለዎምን ኣብ ማእክል እቲ ጣውላ ክዓ ሶፍት ተቀሚጦም ኣብ ሓመደዋይ ድሕረ ባይታይርከቡ።

እዚ ብቀይሕ ጨርቂ ዝተሸፈነ መድረኽ እዩ፣ ብባንዴራታትን ዕምባባታትን ዝተሰለመ። ኣብ መድረኽ ሕጋዊ ስነ-ስርዓት ይካየድ፤ ኣእዳው ኣልዒሎም ማሕላ ይግበሩ ኣለው፡ ኣገዳሲ ሰነድ ድማ ኣብ ወረቐት ይጽሓፍ ኣሎ።

ዝተፈላለዩ ሜክኣፕ ናውቲ እንትኮኑ ከም ሊፒስቲክን ኣዝማልቶን ካልኦትን ናይ ደቂ ኣንስትዮ ኣብ ከንፈርን ፅፍር፣ ገፅን ዝልከዩ ንመመላክዕን መፀባበቅን ዝጥቀማሉ ምኳነን ትፈልጡ ዶ ?

እዚ ነዊሕ ቀጠልያ ቆርቆሮ ዘለዎ ህንጻ መስጊድ ዘርኢ እዩ። እቲ መሬት ብለምለም ቀጠልያ ሳዕሪ ዝተሸፈነ ኮይኑ፡ ኣብ ማእከሉ እምኒ መቓብር ተቐሚጡ ኣሎ። ኣብ ጥቓ እቲ ቅድሚት ደረቕ ገረብ ደው ኢሉ ኣሎ፣ ብድሕሪኡ ድማ ንጹህ ሰማይን ኣኽራንን ብርሑቕ ይርአ።

ብኸፊል ዝፈረሰ ህንጻን ኣብቲ ከባቢ ዘለዉ ሰባትን ዘርኢ እዩ። ናሕስን ኣዕኑድን ናይቲ ህንጻ ኣብ ላዕለዋይ ክፋል ናይቲ ህንጻ ይርአ። እቲ ምስሊ ናይ ለውጥን ዳግመ ህንጸትን ስምዒት ክህብ እንከሎ፡ ናይ ጥፍኣት ምልክታት ስለዘርኢ ናይ ሓዘን ስምዒት እውን ይፈጥር።

ተጎታቲት መኪና ቸንዳ ተከዲና እናከደት ብድሕሪኣ ሚኒባስ ምስ ሰብ ደው ዝበለ እናውገዐ ኣብ እስፓልቲ ኣብት ከባቢ ዓበይቲ ተክልተት ኣለዉዋ ።

ኣበ ናይ ማእከል ጠረጵዛ ኮይኑ ኣብ ፃዕዳ ሕብሪ ዘለዎ ሽሓነ ኣብ ውሽጢ ዳቦ ዝተጠበሰ እንቁለቀለቀሕ አትይዎ ኣሎ። ጥምየትካ ዝዕግስን ደስ ዝብልን እዩ።

ኣብ ከተማ ዝተሃንጸ ልዕል ዝበለ መደበር ባቡር ኣብቲ ምስሊ ተገሊጹ ኣሎ። እዚ ኣብ ማእከል ከተማ ደው ዝብላ ባቡራትን ዝጽበዩ ሰባትን ብዛዕባ ምዕባለ ይዛረቡ ኣለው። ናብ ላዕሊ ዝወስድ መንገዲ ህይወትን ተስፋን ዝመልኦ ጉዕዞ ይውክል።

እዚ ናይ ሃገረ ኤርትራ ጋዜጣ ኮይኑ ሓዳስ ኤርትራ ኣብ ዝብል ንበዓል ጥምቀት ምኽንያት ብምግባር ዝተለቐቐ ጋዜጣዊ ዛዕባ እዩ፡፡ ንስኹም ከ ብዛዕባ ናይ ኤሪትራ ጋዜጣታት እንታይ ትፈልጡ?

ናይ መርዑት መኻይን ተመራሪሐን ይርአያ ኣለዋ፡፡ ኣነ እዛ ቅድሚት ዘላ ዕምበባ ዝተሸለመት ነዊሕ ዝሽምጣም መኪና መርዑት ዝሓዘት እንተይኮነት ኣይትተርፍን በሃሊ እየ፡፡

ኣብዚ ምስሊ ክም እንሪኦ ቡዙሓተ መፅሓፍቲ ንርኢ ኣለና። እዞም መፅሓፍቲ እዚኦም ድማ ንክሽየጡ ኣብ ፅርግያ ተዘርጊሖም ኣለዉ። እዞም መፅሓፍቲ እዚኦም እንተንቢብናዮም ቡዙሕ ፍልጠት ክንቀስመ ንክእል ኢና።

እዚ ብቐይሕ ቆርበት ዝተሸፈነ ጥንታዊ መጽሓፍ እዩ፡ ብተፈጥሮ ዝተሰርሐ ገጻቱ ተቐሪጹ ኣሎ። ጎኒ ጎኒ ድማ ቅርጻታት ዕንጨይቲን ስነ-ጥበባዊ ምስልታትን ተሰሪዖም ኣለዉ፤ እዚ ንጽባቐ ታሪኽን ባህልን ብንጹር ዘመሓላልፍ እዩ።

ኣብዚ ብሩር ወይ ብሩር ዝመስል ቁርጭምጭሚት ኣብ እግሪ ይርአ። እዚ ጌጽ ካብ ዕንጨይቲ ዝተሰርሐ ኮይኑ ሳንቲም ብሩር ይመስል። እግሪ ቀይሕ ቀለም ተለኺዩ ኣሎ ብርግጽ። እዚ ዓይነት ጌጽ ንእንታይ ዓይነት ፍጻመ ወይ ንጥፈት ዝምጥን ይመስለካ?

መጋየፅታት እዝኒ ካብ ዑንቅታትን ካልኦት መብለጭለጭቲ ናይ ሓፂን ዓሌታትን ክስራሕ ይኽእል እዩ፡፡ ካብ ካልእ ዓይነት ግብኣት ከ ክስራሕ ዝኽእል ዶ ይመስለኩም?

እዚ ኣርማ ኢትዮ ቴሌኮም ዘርኢ እዩ። ኣብ ጸጋማይ ሸነኽ ናይቲ ቅድሚት ቀጠልያን ሰማያውን ዓንኬል ቅርጺ ዘለዎ ምልክት ኣሎ። ብየማናይ ሸነኽ ብደቂቕ ጸሊም ፊደላት “ኢትዮ ቴሌኮም” ዝብል ቃል፡ እቲ ቀጠልያን ሰማያውን ሕብርታት ብድሙቕ ብርሃን ይበርህ።

ናይ ኢትዮጵያ ቀዳማይ ሚኒስተር ዶ/ር ኣብይ አሕመድ እዮም። ዶ/ር ኣብይ ናብ ስልጣን ካብ ዝመፁ ኣብ ኢትዮጵያ ፍፁም ሰላም ሲኢና ኣላ።

ኣብ ውሽጢ ኣክሱም ዩኒቨርስቲ ፍልይ ኣርማ ኣብ መሬት ዘቂሳ ዘላ ትመስል ናይ ኣክሱም ሓወልቲ ኮይና ደስ ብዝብል ስራሚክን መብራሕትን እያ ሰሪሓ።

ሽፋን መጽሓፍ ኮይኑ፡ ቀንዲ መለለዪኡ ድማ ታሪኻዊ ስእልን ባህላዊ ሃገራዊ ኣከዳድና ዝተኸድነ ንጉስ፡ ኣብ ግንባሩ ዘንጸባርቕ ዘውዲ ዘለዎ እዩ።"ሓደ ንሃገር"ዝብል ዝተጻሕፈ ኮይኑ፡ ብኣበ ጉበያ ዝተጻሕፈ ታሪኻዊ ልብ-ወለድ እዩ። ኣቀራርባን ሕብርታትን ስምዒት ሃገራውነትን ታሪኽን ጅግንነትን ይፈጥር።

ብተፈጥሮኣዊ እምኒ ዝተሰርሐ ቅድሚትን ዓምድታትን ዘለዎ ሓደ ደርቢ ዘመናዊ ህንፃ እዩ። ኣብ ድሕሪት ድማ ቀጠልያ ኣግራብን ቁጥቋጥን ዘለዎ ኣኽራናዊ ከባቢ ኣሎ። እቲ ህንጻ ድልዱልን ጽቡቕን ዲዛይን ኣለዎ።

መናእሰይ ኣብ ናይ ሓባሬዊ ቡንቧ ኢዶም ይሕፀቡ ኣለዉ፡፡ ብሓጐስ ድማ ይውጭጩ ኣለዉ፡፡ እዚ ከምዚ ዓይነት መሕፀቢ ኣብ በሪ ናይ ዪኒቨርሲቲ ካፌ ዝርከብ እዩ፡፡

ኣብ ትግራይ ካብ ዝርከባ ፖርቲ ሓደ ናይ ናፃነት ትግራይ ሊቀመንበር ዝኮኑ ዶክተር ደጀን መዝገበ እዩም። ዶክተር ደጀን መዝገበ ብዛዕባ ትግራይ ዝጭነቁ ሙሁር እዮም።

ወዲ ራያ ደራፊ አብ ርእሱ ጠስሚ ተጠሲሚ እናተጓዓዘ ይርከብ፡፡ ክዳውንቱ ከዓ ፃዕዳ ቡፌ ናይ ራያ እዩ፡፡ እዚ ወዲ ራያ ደራፊ በትሪ አብ ኢዱ ሒዙ ናይ ባህሊ ዓዱ አከዳድና እዩ ተከቲሉ፡፡ እዚ ወዲ ራያ መን ይበሃል?

እቲ ስእሊ ሓደ ኣቦ ብጸሊም ክዳን ተከዲኖም ኣብ ቅድሚኡ ኣብ ዝርከብ ጠረጴዛ ኮፍ ኢሉ፡ ኣብ ጎድኑ ሃይማኖታዊ መስቀልን ናይ መንግስቲ ዜና ሪፖርተርን ማይክሮፎን ሒዙ ይርአ። እቲ ስእሊ ካብ መንፈሳውን መድረኻውን ቃለ መሕትት ኩነታት ምዃኑ ይሕብር።

ኣብ መስኮት ድኳን ታንክታት ዘይትን ልስሉስ ኮሚደረን ይርአ። እቶም “ኦቸ”ን “ሸኖ”ን ዝበሃሉ ምልክታት ወርቅን ብጫን ተኸዲኖም ጎኒ ንጎኒ ኮፍ ይብሉ፤ ጨና ናይ ገዛ ምብሳል ስምዒት ውዑይን መቐረትን የለዓዕል።

ባህላዊ ክዳን ዝተኸድነ ሰብ ኣብ ቅድሚ በዓቲ ወይ ካብ ከውሒ ዝተቐርጸ ህንጻ ደው ኢሉ ይረአ። እቲ ሰብ ዘለዎ ኣቃውማን ኣብ ከባቢኡ ዘሎ መልክዓ ምድርን ናይ ትሕትናን ታሪኻውነትን መንፈሳውነትን ስምዒት ይፈጥር።

ቪዝን ናይ ጥዕና ኣገልግሎት ዝብል ታፔላ ተለጢፉሉ ኣብቲ በሪ ሓደ ወዲ ዴዉ ኢሉ ስልኪ እናተዛረበን ኣብቲ ውሽጢ ኣምቡላን ኣለዋ ።

ብጣዕሚ ደስ ዝብል ዓብይ ኣደራሽ ናይ ዝተፈላለዩ ፕሮግራማት ዝክበረሉ ቦታ እዩ። ካብኣቶም ድማ ሓደ ዝኮነ ናይ መርዓ ፕሮግራም ሓደ እዩ ።

አብዚ ከመ እንዕዞቦ ዘለና ናይ ኢትዮጲያ ባንዴራ አብ ዝርከብ አርማ ኮይኑ መግለፂ መንነት እዩ። ከምዚ እንዕዘቦ ዘለና ድማ ሰማያዊ ሕብሪ ኮኮብ ዘለዎ መግለፅ ባንዴራ እዩ።

እዚ ኣብ መድረክ ዝተዳለወ መግለጺ ዘርኢ እዩ። ኣብ ማእከል ኮፍ ኢሉ ዘሎ ሰብኣይ ማይክሮፎን ኣብ ኢዱ ሒዙ ኣሎ፡ ኣብ ጣውላ ድማ ዝተዳለወ ናይ ወረቐት ሰነድ ኣሎ። እቲ ከባቢ ብቐሊል መናድቕን ብተስፋ ዝተመልአ መአከቢ ቦታን ዝተኸበበ እዩ።

ኣብ ማእከሎም መሰው ጥሕሎ ዝሓዘት ምኣድን ኣብ ዙርይኣ እውን ቤተሰባ ከቢቦን ይርከብ። ኣብ ማእከሎም ቀሺ መንፈስ ቁድስ እውን ኣለው ።

ኣብ ኣክሱም ብናይ ሽረ መንገዲ ናይ ቻይና እንዳበልና እንፅዎዖ ኣስፋል እዩ። ኣብዚ ዘሎ ተክሊ ብጣዕሚ እዩ ደስ ዝብል ንከባቢ ፅባቀን ዙሑል ኣየር ይርከብ።

ኣብ ሰለስተ ጣውላ ተጣበቃ ኣብኡ ሰለስተ መስቀሊ ቁልፊ መንጠልጠሊ ዝሓዘ እዩ። ናይ ዝተፈላለየ ገዛን በርታትን ናይ መኪናታት በር ምክፈቲ ክክውን ይክእል እዩ።

መዐቀኒ ጸቕጢ ደም እዩ። ንመጀመርታ ግዜ ክትሪኦ ከለኻ ቀሊልን ጽሩይን ይመስል፤ ንባብ 118/78፡ ህርመት ልቢ ድማ 70. ናይ ጥዕናን ሓጎስን ስምዒት ይህብ።

እዚ ካብ መሬት ንላዕሊ ዝፍልፍል ውዑይ ማይ ዘርኢ እዩ። ኣብ ልዕሊ ተፈጥሮኣዊ ቅርጺ ዘለዎ ኣኻውሕ ይረአ ኣሎ። እዚ ትርኢት ሓይሊ ምድርን መስተንክር ተፈጥሮን ይገልጽ።

ኣዝዩ ብጣዕሚ ደስ ዝብል ስሓበይ ንዓይኒካ ብሃጊ ዘለዎ ቦታ እዩ። ህንፃን ባሎ ናይ መብራህቲን ባጃጅን ብኮብልስቶን ዝተነፀፈ መንገድን እውን ኣሎ ።

ቡዙሓት ዝፈራረሱብን ቆርቆርኦም ዝመረቱን ገዛውቲ ኣብ ጥቃ ብቆጻል ሕብሪ ዝተለመጸ ሽንት ቤት ይርከቡ። ዓብይ ፎቅ ናይ ሙዝየም ከዓ ኣብ ምስራሕ ይርከብ። ብድሕሪ እዚ ሙዝየም ናይ ማርያም ጽዮን ቤተ ክርስትያን ይርከብ። እዚ ቦታ ሰማዒት ማርያም ይበሃል።

እዞም ክልተ ሰባት ኣብ ቤት ምግቢ ኣትዮ ምግቢ እንዳተመገቡ እዮም ዘለው። ኣብ ቀድሚኦም ዘሎ ካብ ዓይነታት ፈረ-ምረ ሃብሃብ ወይ ድ ብርጭቅ ዝበሃል ተኽሊ ኣሎ። ካብ ዝተፈላለዩ ሕማማት ይከላለኸል እዩ።

እዚ ኣብ ቅድሚት ቀይሕ ኣርማ ቀይሕ መስቀል ዘለዎ ዝተከደነ ሰብኣይ ይረአ ኣሎ። ብድሕሪኡ ሓያሎ ካርቶን ሳጹናት ተደራሪቦም ኣለዉ፡ኣብ ልዕሊኦም ድማ"ሲኤችኤምፕ - ማእከላይ ሰብኣዊ ሕክምናዊ መድሃኒት"ዝብል ጽሑፍ ተጻሒፉ ኣሎ። እቶም ሳጹናት ንመድሃኒትን ናውቲ ሕክምናን ዝምልከት ምልክታት ተገይሩሎም ኣሎ።

ኣብዚ ዘለው ተማሃሮ ኮይኖም ኣብ ውሽጢ ላብረሪ ኮይኖም እንዳ-ኣንበቡ እዮም ዘለው። ብትሕሪኦ እውን ብዙሓት ሸልፊታት እውን ኣብ ልዕሊኦ መፅሓፍቲ ተደርዲሮም ኣለው። ብዙሕ ሰብ ኣብ ላብረሪ ምንባብ ደስ ይብሎ ምክንያቱ ድማ ፀጥታ ስለዘለዎ።

ሓገዝ መንግስቲ እንግሊዝ መንግስቲ እንግለዝ 16 ሚሊዮን ፓውንድንተግባራዊነት ዲዲኣር ከም ዝሕግዝ ኣፍሊጡ ዝብል ኣብ ቴሌቨን ትግራይ ጣብያ 01 ጥቅምቲ 2017ዓ/ም ተመሓላሊፉ።

እዚ ብባህላዊ ኣገባብ ዝተዳለወ ናይ ኢትዮጵያ መኣዲ የርኢ። ብባህላዊ መሶባት ብሕብራዊ ቅርጺ ኣብ ጻዕዳ ጨርቂ ዝተሸፈነ ጠረጴዛ ተሰሪዖም ኣለዉ፤ ባህላዊ ዲዛይን ገዛ ብድሕሪት ይርአ። እዚ ንባህላዊ ጽባቐን ስድራቤታዊ ስኒትን ኢትዮጵያ ብንጹር የመሓላልፍ።

እዚ ኣብ ጎደና ከተማ ደው ኢላ ዘላ ንእሽቶ ጻዕዳ ናይ ጽዕነት መኪና ዘርኢ እዩ። እታ ናይ ጽዕነት መኪና ኣብ ድሕሪት ብጽፉፍ ዝተጻዕነ ኣቑሑት ኣለዋ። እዚ ቀሊልን ጽቡቕ ብርሃን ዘለዎን ምስሊ ብድሕሪት ህይወት ከተማ ዘርኢ እዩ።

ኣብ ዘመናዊ መንደር ብጥልፊ ዝማዕረገ ፃዕዳ ልብሲ ዝተኸደኑ ሰብኣይን ሰበይትን ዝመስሉ ሰባት ምስ ደቆም ይርአዩ ኣለዉ፡፡ እዚ ኣከዳድንኦም እንታይ የመላኽት?

ካብ ዓይነታት ኣልኮላዊ መስተ ሓደ ዝኮነ ድራፍት እንትከውን ፣ ደቂ ሰባት ንመዝናነይን ንመፃወትን ዝሰትይዎ ዓይነት መስተ እንትከውን ሕጉሳት ይገብሮም ።

እዚ ጫማ ሓንቲ ጓል ኣነስተይቲ ገይራቶ ዘላ ደስ ክብል። እዚ ጫማ ካብ ቆርበት ዝስራሕ ኮይኑ ደዛይኑ ድማ ብጣዕሚ ደስ ዝብል እዩ።

ኣብ ትግራይ ባህላዊ ቁኖ ፀጉሪ ኣደታት ንደቀን ዝቁንና ኮይነን ቆልዓ እንዳተቆነነት እያ። ባህላዊ ቆኖ ዝተቆነነት ቆልዓ ብጣዕሚ ፅብቅቲ እያ ።

ካብ ንመጋየፂ ዝጥቀማሉ ኣዋልድ ሓደ ዝኮነ ናይ እዝኒ ናይ ክሳድን ኮይኑ ብወርቃማን ፀሊምን ኮይኑ ብሓፂን ናይ ክልተ ሰብ ምስሊ ዝመስል ቅርፂ ዘለዎ እዩ ።

እዛ ጓል ኣነስተይቲ እዚኣ ዘመናዊ ኣሰራረሓ ቁኖ ተቆኒና ኣላ። እዛ ጓለ ኣነስተይቲ እዚኣ ድማ ተከዲናቶ ዘላ ክዳን ሽራብ ኮይኑ ነዊሕ ኢዱ ሽራብ ጌራ ኣላ።

ኣራንሺ ካብ ፍራምረ ተክሊ ሓደ እዩ። ንዓበይቲን ኣናእሽትን ደቂ ሰባት ንጥዕና ጠቃሚ እንትከውን፣ ፀሚቅካ ንምስታይን ቆርበቱ ቀሪፍካ ንምብላዕ ከም ዝጥቀሙሉ ትፈልጡ'ዶ ?

መፅሓፍ ዘይወግሕ ለይቲ ዝብል ብ ገነት ይብራህ ዝተደረሰት ኮይና ብ2010 ዓ/ም ዝወፀት ሕትም እያ ኣብ ላዕላ ስእሊ ጋል ኣንስተይቲ ኣብ ግምባራ መጋየፂ ዝገበረት ኣብ ፀልማት ወርሒ ዝወፀት ኢና ንርኢ ዘለና።

መመላክዕን፦ እዛ ጓል ኣነስተይቲ እዚኣ 5ተ ኣልባሶ መፍረይ ኣእትያ ናይ ዓዲ ቁና ወይ ድማ ስገም ተቆኒና ኣላ ። ኣብ ዚዳ እወን ብፀሊም ሕብሪ ተወቂጣ ኣላ።

ኣረ ጉድ እዩ! ብዝተጸረበ እምኒ ልኽዕ በሪ ገዛ ትመስል። ኣብዚ ብሪ ገዛ መብራህቲ ኣሎ። ዝተፈላለዩ ሓጺን ቱቦታት ተገጣጢሞም ይርክቡ። እዚ ገራሚ ዝተጸረበ እምኒ በሪ እትው ኢልካ ቀይሕ ሓመድ ይርከብ።

ኣብ ትግራይ ባህላዊ ምሕራስ መሬት ብብዕራይ ፀሚዱ እንዳሓረሰ እዩ ። ብብዕራይ መሬት ምሕራስ ብጣዕሚ ኣድካምን ግዜ ዝወስድ መፅልኢ እዩ ።

ኣብ መድረኽ ብዝገብርዎ ሰሓቢ እንቅስቃሴ ንኣልባሳት ዘፋልጡ ጓል ኣንስተይትን ወዲ ተባዕታይን ይርአዩና ኣለዉ፡፡ እዚ ናይ መፋለጢ ምርኢት እንታይ ተባሂሉ ይፍለጥ?

ቡዙሓት ሰባት ኣብ ደም በጊዕ ወንበር ኮፍ ኢሎም ኣኬባ ይከታተሉ ኣለው። ጌታቸው ረዳ ጸሊምን ደም በጊዕን ተከዲኑ ማይ ክሮፎን ሒዙ ኣብ ኣኬባ ይዛርብ ኣሎ። ኣሕ! እዚ ጠላም ንዓዱ እንታይ ይብል ኣሎ?

ኣብ ዘበናዊ ዓለም ሰባት ናይ ዝምገብዎም ምግብታት ፅሬቶምን ዘለዎም ትህዝትኦምን ካብ ምፍላጥ ብተወሳኺ ዝምገብሎም ቦታታት ኣትሓሕዛ ቤቶምን እውን ደስ ክብሎም ኣለዎ።

ሓበሻ ቢራ ብብቅዓቱን ብዓይነቱን ኣዝዩ ተመራፂ ዝኮነ ናይ ኣልኮላዊ መስተ ኮይኑ ወርቀማ እናተበሃለ ይፅዋዕ ኣብ ቆርቆሮ ኮይኑ ኣብ ብርጭቆ ተቀዲሑ ኣሎ።

ኣብ ጸላም መኪና ንመርዓ ዝተሰርሑ ሽልማት ዘርኢ፣ "ፍቕሪ" ዝብል ቃል ኣብ ቅድሚት ሽፋን ናይታ መኪና ብቐይሕ ዕምባባታት ተጻሒፉ ኣሎ። ቀያሕትን ጻዕዳን ባሎናትን ሪባንን ኣብ ናሕስን ጎኒን መኪና ይቕመጡ። ኣብ ድሕሪት ቀጠልያ ዕምበባ ይርአ። ብሩኽ መዓልቲ ፍቕሪ!

ናይ ኢትዮጵያ ኣየር መንገድ ኣርማ ሰለስተ ሕብሪታት ዘለዋ ኮይና ኣብ ጻዕዳ ድሕረ ባይታ ከዓ ትርከብ። እዚኣኦም ድማ ቆጻል፣ ብጫን ቀይሕን እዮም። ኢትዮጵያ ዝብል ብቀይሕ ተጻሒፉ ኣብ ጻዕዳ ድሕረ ባይታ ይርከብ። ደስ በሃሊት ኣርማ እያ።

ቆርቆረን ብቆርቆረን ዝኮኑ ገዛውትን ሓፂን ብሓፂን ዝኮነ ድማ ኣብ ደገ ኣለዋ። ኣብ ውሽጢ እውን ቀይሕ ፃዕዳን ሰማያዊን ሕብር ዝኮነ ክሻ ዝመለኣ ኣሎ። እቱይ ቦታ እንዳ እንታይ ይብሃል?

ኣብ መቀመጢ ጎማ ዝመስል እርሳስን ሕብርታትን ተቀሚጡ ኣሎ ከምኡውን በቢ ዓይነቱ ወረቀት፣ ኣጀንዳ ፣ቢሮን ዝመሳሰሉ ኣብ ዝኮነ ጣውላ ኣሎ ።

ናይ ክሳድ ማዕተብ ኮይኑ ናይ ስእሊ ኣድህኖ ኣብ መስትያት ኮይኑ ናይ ኩሎም መላእክታት ብክሪ ኣትዩ ኣብ ሰማያዊ መዳበርያ ተቀሚጡ ኣሎ።

እዚ ገዛ እንዳ መፀባበቒ ናይ ደቒ ኣነስገገትረዩ እዩ ዝመስል ዘሎ፡ ምኽንያቱም ኣብ ቕድሚት ሻምፖ ኮንድሽነር ኣሎ ፡ ብድሕሪት ድማ ጓል ኣነስተይቲ ትመስል ኣብ ወንበር ከፍ ኢላ ኣብ ጉድና ናይ ፀጉሪ መጠቕለሊ እንሄ ።

ካብ ናይ ባህላዊ መሳርሒ ሙዚቃ ዝኮነ ሓደ ኣብ ከባቢ ኣክሱም ዝፈለጥ እምብልታ ዝበሃል ኣብ መርዓን ዝኮነ ክብረ በዓልን ዝጥቀሙሉ መሳርሒ ሙዚቃ ኮይኑ ዓበይቲ ሰባት ፃዕዳ ተከዲኖም እናነፍሑ እዮም።

ኣብ ሰፊሕ ናይ ሕርሻ መሬት መሳርሒታት ሕርሻ ኣብ ምንቅስቓስ ይርከቡ፤ እቲ ሓደ ዘርኢ ክዘርእ ከሎ ካልእ ድማ ይዓጽድ ኣሎ። ዝነቐጸ ስርናይ ኣብ መላእ ግራት ተዘርጊሑ ኣሎ፣ ኣብ ድሕሪት ንጹር ሰማይ። እዚ ንሓይሊ ሕርሻን ብዝሒ ፍርያትን ብሕብሪ ዘቕርብ እዩ።

ሓደ ጻዕዳ ሽሚዝ፣ ሰማያዊ ከረባታን ዕንቃይ ሕብሪ ሱፍን ዝተከደነ በዓል ስልጣን ቀይሕ ሰብኣይ ምንጸር ገይሩ ብዝተፈላለዩ ሕብሪን መጠንን ዘለዎም ማይ ክሮፎናት ሓሳብ እናሃብ ይርከብ። እዋይ ክረጉድ ሰብኣይ!

ብዙሓት ስባት ርእሶም ጠምጢሞም ብፃዕዳ ነፀላ ንፀሎኦም ጌሮም ፣ ብትሮም ሒዞም ኣብ መሬት ኮፍ ኢሎም ዘለዉ እንታይ እናትበሃሉ ይፅዉዑ ?

ኢትዮጵያ ሓዱሽ ዓመት ኣብ ዝኣትወሉ እዋን መሬት ብበዝሒ ብብጫ ኣበባታት ይሽፈኑ። እዞም ብጫ ኣበባታት ድማ ነቲ ተፈጥሮ ንክፅብቅን ውቁብ ንክኸውንን ይገብሮ።

ከተማታት ኣብቲ ዘመነ ዓመቶም ዝተፈላለዩ ዋዕላታት የካይዱ። ካብቶም ዋዕላታት ድማ ብዝተፈላለዩ ሚዳታት ብቀጥታ ይኹን ብዜና መልክዕ ይመሓላለፈሎም። እዚ ዋዕላ ናይ ከተማ መቐለ 4ይ ዘመን ቤት ምክሪ ዋዕላ እዩ።

ኣብዚ ምስሊ እዚ ቡዙሓት ተር ዝበሉ ፅቡቃት ገዛውቲ ንርኢ ኣለና። ኣብዚ ድማ ዝተፈላለዩ ሸቀጣሸቀጥ ንርኢ ኣለና። ንኣብነት ናይ እንዳኤሌክትሮኒክስ፣ ሓፈሻዊ ሸቀጣሸቀጥ ዝብል ንርኢ ኣለና።

ዓብይ ቃላይ ሓይቅ ዝመስል ቃላይ ኣብ ማእከሉ ብተክልታት ዝተከበበ ቤተ ክርስትያን/ገዳም/ ኣብ ሃሳስ ስማያዊ ሕብሪ ድሕረ ባይታ ይርከብ። እዚ ዓብይ ቃላይ ምስ ቤተ ክርስትያን ብጣዕሚ ገራሚን ዘደንቅን እዩ።

ኣራንሺ ካብ ዓይነት ፍሩታት ኮይኑ ንወድሰብ ኣዝዩ ጠቃሚ ዝበሃል ቨይታሚን ዘለዎ ምካኑ ዝፍለጥ እዩ ፣ ኣራንሺ ቢጫ ቆርበት ዘለዎ ኣብ ሸሓነ ተቀሚጡ ኣሎ።

ኣብ ሓደ ዕዳጋ ማእከል ኮይኑ እዚ ድማ ኣብ እንዳተክሊ ዝዝርጋሓሉ ከባቢ እዩ ዝኔሄ። ኣብዚ ድማ ቡዙሓት ሰባት በናና እንዳገዘኡ ይረአዩና ኣለዉ።

ኣብ ኢትዮጵያ ንቁርሲ ንምግብነት ካብ እንጥቀመሎም ሓደ እንጀራ ፍርፍር እንተኾውን ኣሰራርሑ ድማ ብጣዕሚ ቀሊልንን ቅልጡፍን እዩ። ሓደ ሓደ ሰባት ግን ንሕማም ጨጎራ የስዕበሎም እዩ።

ኣርማ ፦ ናይ ኢትዮጰያ ፌድራል ፖሊስ ኣርማ ኮይኑ ብጣዕሚ ደስ ዝብል ሕብሪታት ዘለዎም እዮም ዘለው። ኣርማ ማለት ናይ ክፍሊ ስራሕ ናይ ወልቀ ትካል፣ ምልክት እዩ።

ሰጥ ዝበለ ሜዳን በሪክ ቦታን ኣየር ካብቶም ደቂ ሰባት ካብ ሃገርን ናብ ሃገርን ንመጎዓዚ ዝጠቅም ኣብታ ኣየር ቀይሕን ብጫን ቆፃልን ሕብሪ ዘሎ ናይ መን ሃገር ባንዴራ እዩ?

ብላዕሊ ኮይና ንምርኣዩ ኣዝዩ ደስ ዝብል ደረጃ ደረጃ ዘለዎ ዝራእቲ ተዘሪእዎ ርሕቅ ኢሉ ገዛውቲ ዘለዎ ዝደረቀ ዓበይቲ ኣእዋም ኣለዋ ።

አዚ አረማ እንትከውን ናይ መን አረማ አብ ትግራይ ኮይኑ ወሰነ ወሰን ሰገም ካው ድማ ቀይሕ ሕብሪ ፣ብጫሕብሪ ኣብ ማኣከሉ ድማ ቅርፂ ሓወልቲ ብፀሊም ሕብሪ ኮይኑ ናይመን አርማ እዩ?

ኣብ ዓለምና ኣዝዮም ኣገረምትን ኣደነቅትን ካብ ቴክኖሎጂ ስራሕት ፍርያት ውፅኢት ካብ ሓደ ዝኮነ ሮሀበት እናተባህለ ዝፍለጥ ኮይኑ ንደቂ ሰባት ስራሕ ዘቅልል እዩ።

ኣብዚ ዘለው ናይ ገጠር ገዛውቲ እንትኮኑ ገሊኦም ናይ ኣርባዕተ ኣንጎሎ ገሊኦም ድማ ናይ ልቢ ቅርፂ ዝተደብደቡ እዮም። ኣብ ርእሲ እቲ ህድሞ ድማ ናይ እንስሳታት ቀለብ ሓሰረ ኣሎ።

እዚ ክልተ ናይ ዘረባ መረባት ኣብ ቀጠልያ ድሕረ ባይታ ይራኣዩ ኣለው። ኣብ ታሕቲ ብደቂቕ ፊደላት ‘ዊ ቻት’ ተጻሒፉ ኣሎ። እዚ ምልክት እዚ ምልክት ርክብን መልእኽትን እዩ።

እዚ ዝተዳለወ ናይ ካፌ ወይ ቤት ምግቢ ሃዋህው እዩ። እዚ ዘመናዊ ካፌ፣ ኣራንሺን ቀጠልያን ዝተሸፈነ መንበር፣ ብእምኒ ዝተሸፈነ ዓምድን ኣብ ልዕሊኡ መብራህትን ዘለዎ እዮም። ብብርሃን ዝተመልአ ዓበይቲ መስኮታትን ትርኢት ከተማን ዘርኢ እዩ ።

እቲ ስእሊ ኣብ ቀዳማይ ገጽ ናይ ሓደ መጽሓፍ እዩ ዘርኢ። ኣርእስቲ ናይታ መጽሓፍ “ንብዓት ካብ ባሕሪ ኣይነፈረን” ዝብል እዩ። ስም ደራሲ ኣብ ታሕቲ “ደምሰ ቡኤና” ተጻሒፉ ኣሎ። ኣብ ቀዳማይ ገጽ ናይቲ መጽሓፍ ስነ-ጥበባዊ ስርሓት ኣሎ።

እዚ ኣብ ዕንጨይቲ ዝተሰርሐ መቐመጢ ኣብ ሓዊ ኮፍ ኢሉ ዘሎ ጀበና እዩ። ባህላዊ መኣዛታትን ተፈጥሮኣዊ ጽባቐን ኣብ ሓደ ምስሊ ዘቕርብ ጽባቐ ምስሊ እዩ።

ደመናማ ዝኮነ ሰማይን ከምኡ እውን በረክቲ ቦታትን ሓምለዋይ ቦታ ዝሓዘ ኮይኑ ብጣዕሚ ደስ ዝብልን ስሓብን ኣእምሮካ ተሕድሰሉን ታሓራሳይ መሬት እዩ።

እቲ ስእሊ ዘመናዊት ጻዕዳ መኪና የርኢ። እታ መኪና ኣብ ላዕሊን ጎድናታን ፍሉያትን ቴክኖሎጂካውያንን መሳርሒታት ዝተተኽሉ ኮይኖም፡ እዚ ድማ ርእሱ ዝኸኣለ ስርዓተ ምዝዋር ምዃና ዘመልክት እዩ። ኣብ ጎኒ እታ መኪና “ዋይሞ” ዝብል ቃል ተጻሒፉ ኣሎ።

ኣባሰረቀ ብርሃን ይባሃሉ። ቀይሕ ሕብሪ ዘለዎ ክዳን መነፀር ገይሮም ክርማ መጎስ ጭሕሚ ድማ አለዎም። ኣባሰረቀብርሃን ብኣካል ወይ ድማ ብቲቪ ሪኢክምዎም ትፈልጡ ዶ?

ኣብዚ ተማሃሮ ኣብ ሓደ ክፍሊ ብመስርዕ ኮፍ ኢሎም ኣለዉ። እዞም ኣብ ሓደ መረባ ቤት ትምህርቲ ዝተኣከቡ ተምሃሮ ኣብ መንገዲ ፍልጠት ይጓዓዙ ኣለው፤ ክፉት ደፍተርን ዝተዳለወ ስክሪፕትን ምልክት ትምህርቲ ዘርኢ እዩ።

ኣርማ፡- ኣርማ ናይ ሓደ ድርጅት ስራሕ ምህርቲ ወይ ግልጋሎት ዘመልክት ምልክት እንትኸውን እዚ ናይ ኢ/ያ ናይ ገንዘብ ሚኒስቴር ኣርማ እዩ፡፡

ደስ ዝብል ገፀ ምድሪ ይርአ ኣሎ፡፡ እቲ ምድሪ ምስ ልምላሜኡን ምስቲ ናይ ሰማይ ሕብርን ተደሚሩ ደስ ዝብል መልክዕ ፈጢሩ ይርአ ኣሎ፡፡

ሓደ ዓይነት ዲዛይንን ብራኸን ዘለዎም ብዙሓት ፎቋት ኣብ ሓደ ከባቢ ይርአዩ ኣለዉ፡፡ እዞም ገዛውቲ እዚኦም መንበሪ ገዛውቲ እንዳሰርሑ ብዝሸጡ ኩባንያታት ዝተሰርሑ እዮም፡፡

እዚ ናይ ፍራምረ ኣትክልቲ እንትኮን እቲ ተክሊ ድማ ኣራንሺ እዩ ። እዚ ኣራንሺ ንወዲ ሰብ ብዙሕ ጥቅሚ ዝህብ እዩ ።

ሽኮራት እሰይ ደስ ክብሉ! ንሳቶም ደቆምን ሓደ ዓይነት ናይ ሓበሻ ክዳን ተኸዲኖም እቲ ሰብኣይ ንወዱ ንሰበይቲን ሒዙ እታ ሰበይቲ ድማ ንጓላ ሓቁፋ ዝተፈላለዩ መጋየፅታት እውን ተጠቂማ ኣላ።

ድምፂ ወያነ ዝተባህለ ሚድያ ብዛዕባ ናይ ትግራይ ኢኮኖሚ ንምምሕያሽ ዝተሰርሐ ስራሕቲ ብ ፕሬዝዳንት ኣይተ ጌታቸው ረዳ ዝተወሃበ መግለፂ ኣብ ዩቱብ ዝወፀ ሓበሬታ እዩ፡.

ብከብቲ ዝስሓባ መንኰርኰር ዘለወን ዓረብያታት ኣብ ወሰን ጽርግያ ደው ኢለን ኣለዋ። ኣብታ ዓረብያ ገለ ነገር ተሰኪሙ ዘሎ ይመስል፡ ካልኦት ተመሳሰልቲ ዓረብያታት ድማ ብድሕሪት ይረኣያ። እታ ከተማን ህንጻታትን ብድሕሪት ይርአ። እቲ ዓረብያ እንታይ ዝተጻዕነ ይመስል?

ኣብ ናይ ተከተልቲ እምነት ኦርቶዶክስ ተዋህዶ ዝኮነት ቤተ ክርስትያን ኣመንቲ ነፀለኦም ጌሮም ሰቡኡትን ኣንስትን እቲ ቤተ ክርስትያን ድማ ብስእሊ ናይ ኣማልክት ተከቢቡ ኣሎ።

እዚ ዓብይ ህንፃ ኮይኑ እቲ ህንፃ ድማ ኣብ ላዕሊኡ ኣይተመለአን። ኣብዚ ህንፃ እዚ ድማ ኣብ ኢግሩ ዝተፈላለዩ ቢሮታት ኣለዉ ።

እዚዝረአ ዘሎ ኣብ ሓደ ብኣኽብሮት ዝተዳለወ ናይ መንግስቲ ወይ ሕጊ ኣካል ኣኼባ ክፍሊ እዩ። ብባህልን ዝተጸረየ ዓውደ-ጽሑፍን ዝተመልአ ናይ መድረኽ ፍጻመ ዝገልጽ እዩ።

እውይሕዝስ ኣፈር ምልእ ኢሉኒ ክክክክ! ከምዙይ ዝበለ ኣሰራርሓ ደርሆ ምስ እንቋቆሖ ምስ ቤተሰብካ ተኣኪብካ ክትበልዕ እንተለካ ብጣዕሚ እዩ ደስ ዝብል።

ጋንታ ኩዕሶ እግሪ ደቂ ኣንስትዮ ባንኪ ንግዲ ኢትዮጵያ ብሓጎስን ብትርኢትን እናተዘናግዐት ትርአ። ብጻይነትን ሓበንን ዝመልአ ትርኢት እዩ፤ ወርቃዊ ወረቓቕቲ ኣብ ኣየር ይነፍሩ፡ ክብሪ ዓወት ተሰኪሞም ድማ "ሻምፕዮናት" ዝብል ቃል ክሽለሙ ይረኣዩ።

ትካላት መንነቶም ዝገልፁሉ ታፔላ ኣብ በሮም ይልጥፉ እዮም፡፡ እዚ ንሪኦ ዘለና ናይ በሪ ታፔላ ናይ ዞባ ሰሜን ምዕራብ ማእኸላይ ምድብ መጋባእያ ሽረ እዩ ፡፡

ናይ ዝተፈላለዩ ኬክን ዳቦታትን መሸጢ ዝኮነ ቦታ ኮይኑ እቲ ገዛ ብጣውላ ዝተሰርሐ መደርደሪን ፣ ብቤትሮ ዝተሰርሐ መቀመጢ ኬክን ብመብራህቲ ደሚቃ ኣላ።

ኣብ ገጠር ዝርከቡ ሰባት ባህላዊ ክዳን ተኸዲኖምን ኣኼባን ምግባር። ጽዕነት ዝጸዓኑ ኣእዱግ ብድሕሪት ይረኣዩ። እቶም ኣብ የማን ዘለዉ ክልተ ሰባት ስምዒታዊ ሰላምታ ክለዋወጡ ይረኣዩ። ጥቡቕ ማሕበራዊ ምትእስሳርን ጽባቐ ህይወት ገጠርን ዘርኢ እዩ።

ኣብዚ ክልተ ጻዕዳ ርግቢት ብቐይሕን ቀጠልያን ዝተሸፈነ ዓንኬል ንሓድሕደን ክጥምታ ይረኣያ። ኣብ ማእከል ኣብ ትሕቲ እተን ርግቢት ከም ጽርግያ ጻዕዳ መስመር ይርአ። ኣብ ላዕሊ “ሰላም” ተጻሒፉ ኣሎ።

ጫማ ካብ ዝተፈላለዩ ፕላስቲካትን ቆርበትን ክስራሕ ይክእል እዩ። ንኣብነት ቡናማ ሕብሪ ዘለዎም ካብ ቆርበት ዝተሰርሑ ክፍቲ ሓደ ጽምዲ ጫማ ኣብ ጻዕዳ ድሕረ ባይታ ይርከቡ። ደስ በሃልቲ ጫማ እዮም።

ናይ ሓደ ስድራ ቤት ሓደ ዓይነት ናይ ሓበሻ ቀሚሽ እተን ኣንስቲ ዙርያ እቶም ሰብኡት እውን ሓደ ዓይነት ስረ ምስ ናይ ላዕሉ ቀይሕ ጥልፊ ጌሮም ኣለዉ።

ብፕላስቲክ ዝተጠቕለለ ናይ ኤልጂ ቲቪ ሪሞት ይርኢ ኣለኹ። ኣብ ጸሊም ገጽ ኮፍ ኢሉ ኣሎ። እቲ ሪሞት ብፕላስቲክ ስለዝተጠቕለለ ሓድሽ ወይ ኣብ ጽቡቕ ኩነታት ከምዘሎ እየ ዝግምት።

ብሕብራዊ ናይ መመላክዒ ነፋሒቶታት ዘብለጭልጭ ምንፃፍን ካልእን ዝወቀበ መድረኽ ይርአ ኣሎ፡፡ እዚ መድረኽ ንምንታይ ከምዝተደላወ ንምግማት ግን ኣዝዩ የፅግም እዩ፡፡

እዚ ብሓይሊ ፈሓም ተጠቒምና ንሰርሐሉ ናይ ገዛ መገልገሊ ፈርኔሎ ይበሃል፡፡ ኤለክትሪክ ኣብ ዘይብሉ ኩነታት እዚ ወሳኒ ናይ ገዛ መሳርሒ እዩ፡፡

ጥርሙዝ ራያ ቢራ ኮይኑ፡ እቲ መስተ ድማ ንኽሰቲ ድሉው እዩ። እዚ ቢራ ሓደ ካብቶም ኣብ ኢትዮጵያ ዝፈረዩ ህቡባት ዓይነታት ቢራ ኮይኑ፡ ምርኣይ ናይ እፎይታን ምዝንጋዕን ስምዒት ክፈጥር ይኽእል።

ኣብ ትግራይ ካብ ዝርከባ ኮሎጃት ሓደ ዝኮነ ካብ ትምህርቲ ሚኒስተር ኣፍልጦ ዝረከበ ኒው ላይፍ ኣካዳሚክ ብድግርን ብድፕሎማን ዘምህር ምኳኑ ትፈልጡ ዶ?

ኣብ ፀጊዒ መንበሪ ብዙሓት ገዛውትን ኮይኑም ብዙሓት ሰባት እውን ኣለው ። ፅላል ዝሓዙን ናይ እስልምና እምነት ተከተልቲ ናይ ዝኮኑ ክዳን ዝተከደኑ እዮም።

ንዕለታዊ ናብራ ንምምራሕ እንጥቀመሎም ዓይነት ኣቁት ገዛ ከም ድስቲ ፣መሰበኒ ፣ ፈርኒሎ፣ ኩባያን ዝተፈላለዩ አቁሑት ኣለዉ። እቶም ኣብ ልዕሊ ቸንዳ ዘለዉ እንታይ እዩም? ንምንተይ ይጠቅሙ ?

ኣብ ከባቢ ተፈናቀልቲ ዝነብሩሉ ቦታ ኮይኒ ካብቶም ብዓል ክልተ እግሪ ተሽካርካሪት ዝኮነት ንደቂ ሰባት ከም መጎዓዓዚ ግልጋሎት ትህብ እያ ።

እዚ ቅድሚት ገጽ ናይ ሓደ መጽሓፍ ዘርኢ እዩ። ኣብቲ ዘሎ ጽሑፍ ብኣምሓርኛ ኮይኑ፡ ገለ ጽሑፍ ብደቂቕን ጻዕዳን ኣሎ። ድሕሪት ናይታ መጽሓፍ ካብ ሰማያዊ ናብ ወርቂ ዝሰጋገር ወርቃዊ ቃና ዘለዎ ሕብሪ እዩ። እዚ መጽሓፍ እንታይ ይኾን?

ኣብ ኢትዮጵያ ኣብ ዝተፈላለዩ ቦታታት ምክያድ ኣብ ዘሎ ኵናት ብዙሓት ሰባት ኣብ ምፍንቃልን ምምዝባልን ይርከቡ። እዚ ኹናት ንመናእሰይ ናብ ዝተፈላለዩ ሃገራት ብዘይሕጋዊ መንገዲ ንክስደዱ ይገብሮም ኣሎ።

ኣብ ጎደና ከተማ ደው ዝብላ ሰማያውን ጸለምትን ወተሃደራዊ መካይን ዘርኢ እዩ። ኣብኡ ወተሃደራዊ ኣባላት ኣለው። እተን መካይን ብረት ዝተዓጠቓ እየን። ኣብ ድሕሪት ህንጻታት ከተማን ሓምለዋይ ቦታታትን ኣለዉ። ሓጺር ስምዒት፡ ሓይሊ!

እዚ እንርእዮ ዘለና ዓበይ ህንፃ እዩ። ኣብ ልዕሊ እዚ ህንፃ ድማ ኣክሱም ኣፄ ዮውሓንስ ራብዓይ ኤርፖርት ዝብል ፅሑፍ ኣለዎ። እዚ ኤርፖርት ኣከባቢ ከም ዝኮነ የመላክተና።

ካብታ ሓንቲ ጥርሙዝ ናብታ ሓንቲ ብርጭቆ እናፍሰሰት እያ ትርከብ ኣብ ውሽጣ ድማ በረድ እውን ኣሎ። ኣብቲ ብርጭቆ ዘሎ ዝስተ ኣልኮለዊ መስተ እዩ።

ንዓይኒ ደስ ዝብል ኣትክልቲ ዘለዎ ኣብ ኮብልስቶን ወናብር ምስ ጠረቤዝኡ ኣሎ ዓብይ ፅላል እውን ዘለዎ ሰብኣይ ደው ኢሎም ኣለዉ ።

እግዚኦ! ክንድመን ዝኸውን ዝብኢ እዩ። እዚ ዝብ ኢ ሓመኩሽታይ ሕብሪ ዘለዎ ኮይኑ ኣብ ሓመደዋይ ኦምን ሓምለዎት ሳዕሪታትን ዘለዎ ቦታ ጠጠው ኢሉ ይርከብ። ቆርበት ዝብኢ ንዝተፈላለዩ መድሓኒታት ይጠቅም።

ኣብ ጎደና ከተማ ብፈረስ ዝስሓብ ዓረብያ ዘርኢ እዩ። እዚ ጻዕዳን ቡናውን ፈረስ ኣብ ቅድሚት ተኣሲሩ ነታ ዓረብያ ብጽፉፍ ኣገባብ ይስሕባ ኣሎ። እዚ ኣብ ጎደና ከተማ ብሰፊሕ ብርሃንመዓልቲ ብፈረስ እትሰሓብ ዓረብያ፡ንባህልን ዘመናዊነትን ኣብ ሓደ ምስሊ ዘወሃህድ ጽባቐ እዩ።

እዚ ኣብ ከባቢ ዕዳጋ ኮይኑ እዚ ከባቢ እዚ ድማ ካብ ዕንፀይቲ ዝተሰርሑ ናይ ገዛን ናይ ቢሮን ኣቁሑት ኣለው። ካብ ናይ ገዛ ኣቅሓ ብዕፀይቲ ዝተሰረሐ ኣለኩም?

ኣብታ ከተማ ልዕል ዝበለ መንገዲ ባቡር ዘርኢ እዩ። እቶም መስመራት ንቕድሚት ይወስዱ፣ ናብ ዘመናዊ ሰማይ ጠቀስ ህንጻታትን መልክዕ ከተማታትን ይኸዱ። መልክዓ ምድሪ ከተማ!

ካብ ዓይነታት ትኩስ መስተ ኣብዚ እንሪኦ ዘለና ቡና እንዳተቆሎወን ጀበና ተክቲቱ እንዳፈለጠን ብካልኣይ ጀበና ድማ እንዳተቀደሐን እዩ ዘሎ። ቡን ምስታይ ትፈትው ዶ?

ገዛን መንበሪን ገዛን መንበሪን ካብቶም ናይ ወዲ ሰብ ድሌት ሓደ ኮይኖም፤ ንአብነት ብፍሉይ ቅርፂ ብእምኒ ዝተሃነፁ ገዛታት ብፃዕዳን ቀይሕን መሬት ዝተለመፁ እዮም፡፡ እዚኦም ከዓ ባህላዊ ገዛውቲ ይበሃሉ፡፡ ባህላዊ ገዛውቲ ደስ ይብለኩም ዶ?

አብ ትግራይ ካብ ዝርከባ ዩኒቨርስትታት ሓደ አብ ከተማ ዝርከብ አክሱም ዩኒቪርስቲ እዩ ። እዚ አብቲ ውሽጢ ዝርከቡ ህንፃታት ኮይኑ አብዚ ዩኒቪርስቲ ተማሂረኩም ዶ ትፈልጡ?

አብ ዓለምና አብዚ ሕዚ ግዜ ሓበሬታ ንምርካብ ዝተፈላለዩ ዓይነታት መራከቢ ክንጥቀም ንክእለ ኢና ካብአቶም ሓደ ኢሞ እዩ። ንስኩም ከ ናይ ኢሞ ተጠቀመቲ ዲኩም?

ዙርይኡ ብዝተፈላለዩ ዲዛይንናትን ልቢ ዝስህቡ ኣትክልታትን ዝለምዐ ዓብዪ ግድብ ንርኢ ኣለና፡፡ ነዚ ግድብ ብኸምዚ መልክዑ ክውቅብ ምግባር ንምንታይ ኣድልዩ ትብሉ?

ሓያሎ ደቂ ኣንስትዮን ሓደ ቆልዓን ብሓባር ኮፍ ኢሎም ኣለዉ። ኣከዳድናኦም ባህላዊ ኮይኑ፡ ብድሕሪት ድማ መንደቕ ዕንጨይቲ ይርአ። እዚ ትርኢት እዚ ናይ ማሕበረሰብን መዓልታዊ ህይወትን ስምዒት ይህብ።

ብደስ ዝብል መመላክዒ ብፃዕዳ ን ቀይሕን ነፋሒቶ ተመላኪዑ ብቀይሕ ዕምበባ ን ትምርዓውኒ ዶ ዝብል ፅሑፍ ዘለዎ ንዓይኒ ዝስሕብ ልቢ ቅርፂ ዘለዎ ነፋሒቶ ሽምዓታት በሪሁ ኣሎ።

እዚ ኣብ ሓደ እንኣስቤዛ እንትኮን ኣብኡ ዘለዉ ኣስቤዛ ድማ ዝርዝር ሽሞም ሽጉርቲ፣ ድንሽ፣ ካሮት ፣ቀስር ፣ጉዕ፣ ፃዕዳ ሽጉርቲ ዝኣምሳሰሉ ንርኢ ኣለና። እዞም ኣስቤዛ እዚኦም ሕድሕድ ዋግኦም ክንዳይ ይኮን?

ናይ ኢትዮጵያ ባቡር ትራንስፖርት ትርአ ኣላ፡፡ ትራንስፖርት ባቡር ኣብ ዘመነ ሃፀይ ሚንሊክ እዩ ተጀሚሩ፡፡ እዚ ትራንስፖርት ኣብ ኢትዮጵያ ኣበይ ከባቢ ተጀሚሩ?

ናይ ፀጉሪ ቀለም ሎላን ኮይኑ ደቂ ተባዕትዮን ደቂ ኣንስትዮን ንመፀለሚ ፀጉሪን ንመልክዕን ዝጥቀሙሉ ቀለም እዩ። ናይ ፀጉሪ ቀለም ብጣዕሚ ፅቡቅ እዩ።

ናይ ዘመናዊ ስራሕ ዝኮነ ዝተፈላለዩ ናይ ዓይነት ፃባታት ከም ሃዋይ፣ ሃመዳ ሃላዋን ካልኦትን ከምኡውን ናይ ገባተ ቅቤ ኣብ መደርደሪ ብስርዓት ተቀሚጦም ኣለዉ።

ስፋልት ናይ ምንፃፍ ስራሕቲ ይስራሕ ኣሎ፡፡ ስፋልት ንተሽከርከርትን ተጓዓዓዝትን ካብ ዝፈጥሮ ምቾት ብተወሳኺ ንፅባቐ ሃገርን ከተማን ዘለዎ ኣገዳስነት ዓብዪ እዩ፡፡

ኣብዚ ናይ ኣዲስ ኣባባ ከተማ ኣስተዳደር ትምህርቲ ቤሮ ኣርማ ንርኢ ኣለና፡፡ ብሓፈሻ ኣርማ እንታይ እዬ? እንታይ ዓይነት ረብሓታት ከ ኣለዉዎ?

ናይ ደቂ ኣንስትዮ መጋየፅን መመላክዕን ኣብ እዝንን ፣ ክሳድ ዝእሰርን ካብ ዑንቁን ሓፂንን ዝተሰረሓ መጋየፂ እዩ። ንስኩም'ከ ከምዚ መጋየፂ ሪኢኩም ዶ ትፈልጡ?

ፐብሊክ ትራንስፖርት ዝብል ፅሑፍ ዘለወን ፅቡቓት ኣውቶቡሳት ይርአያ ኣለዋ፡፡ ንመንግስቲ ሰራሕተኛ ከምዚ ዓይነት ትራንስፖርት ምቕራብ ዓብዪ ደገፍ እዩ፡፡ ይለመድ ዘብል እዩ፡፡

እዚ ኣብ ዒዳጋ ዝተዘርገሐ ኮይኑ እዚ ድማ ዝተፈላለዩ ናይ ኣስቤዛ ብበዝሒ ንርኢ ኣለና። ቡዙሕ ሰብ ድማ ኣብቲ ዕደጋ ዝገዝእ ቡዙሕ ንርኢ ኣለና ።

ጉጆ ኣብ ገጠራት ትግራይ ንመንበሪ ደቂ ሰባት ዝጥቀሙሉ ካብ ሳዕርን ዕንፀይትን ዝተሰረሓ እዩ። ኣብ ጎጆ ምቅማጥ ብጣዕሚ ደስ እዩ ዝብለካ ።

ኣብዚ ገዛ እዚ አንዳ ዳቦን እንዳ ኬኽ ኮይኑ ፅሬቱ ዝተሓለኣ ኣዳላልዋ እዩ ዘሎ ። ኣነ ኬክ ምብላዕ ብጣዕሚ እየ ዝፈቱ ከምስ ናይ ሽኮር ጣዕሚ ስለዘለዎ።

እዚ ብተፈጥሮ ዝተሸፈነ ቀይሕ ዕምባባን ቆጽልን ዘርኢ እዩ። ኣብ ላዕሊ ዝስራሕ ግንባር ሰማያዊ ሕብሪ ዘለዎ ትርኢት ኣለዎ። ኣብ ትሕቲ መንደቕ እምኒ ዝረአ ትርኢት ንጽባቐ ተፈጥሮን ትዕግስቲ ህይወትን ዝውክል እዩ።

እዛ እንሪኣ ዘለና ሓንቲ ጓል ኣንስተይቲ ሰማዊት እንትትከውን እተፋልጦ ዘላ ድማ ብዛዕባ ናይ ወጋገን ባንኪ በዚ ኣታዊን ወፃኢን ግበሩ ኢላ ተፋልጥ ኣላ።

ናይ ሓበሻ ሲምቶ ፋብሪካ ካብ ኣዲስ ኣበባ 40 ኪ.ሜ ሪሒቁ ዝርከብ ከይኑ ኣበ ሆለታ ውሽጢ ይርከብ። እዚ ፋብሪካ እዚ ኣበ ግልጋሎት ዊዒሉ ድዩ ወይ ኣይዋዓለን።

ሰባት ኣብ ገዛ ኮፍ ኢሎም ክዕልሉን ናይ ቡን ትርኢት ከስተማቕሩን ይረኣዩ ኣለው። ባህላዊ ክዳን ኢትዮጵያ ተኸዲኖም፣ ዝግጅት ቡን ተዳልዩ ይረአ ኣሎ፡፡ ንስኹም ከ ከምዚ ዝበለ ናይ ቡን ትርኢት ምስ ማሓዙትኩም ዶ ትፈትው?

ኣርማ፦ ካብ ዓይነታት ፖሊቲካዊ ፖርቲ ናይ ኢትዮጰያ መመሓዳሪ ፓርቲ ብልፅግና ኮይኑ ምስራሕ ካብ ዝጅምር ከባቢ 10 ዓመት ኣቁፂሩ ዘሎ ፓርቲ እዩ። ግን ድማ ብልፅግና ዘይኮነ ከም ሽሙስ ናይ ድሕረት ፓርቲ ምባል የሓይሽ።

ኣብ ትግራይ ኣብ ህሉፍ ዓመት ኣብ ዝነበረ ጆኖሳይዳዊ ኩናት ኣብ ዝካየደሉ እዋን ናይ ትግራይ ግዚያዊ ምምህዳር ኾይኖም እናገልገሉ ዝነበሩ ዶ/ር ሙሉ ነጋ እዮም። ኣብቲ እዋን እቲ ዝግበር ዝነበረ ኩነታት ሕጉስ ኣይነበሩን።

ኣብቲ ስእሊ ሓደ ሰብኣይ ቀለም እንዳነፀገ ይርአ። እቲ ሰብኣይ ጻዕዳ ኮስትሞን ዝመስል መከላኸሊ ጓንቲን ተኸዲኑ ኣሎ። ኣብ ኢዱ መነጸጊ ቀለም ሒዙ ጻዕዳ ቀለም ይነጽግ ኣሎ። እቲ ስእሊ ኣብ ማእከል ስራሕ ምቕባእ ገዛ ዝተሳእለ ይመስል።

ሓንቲ ጸሊም ክዳን ዝተከደነት ቀያሕ ሰበይቲ ምስ ኣርባዕተ ቆልዑ ኣብ ጸሊም ድሕረ ገጽ ይርከቡ። እዞም ሓደ ዓይነት ክዳን ዝተከደኑ ሕጻውንቲ ኣብ ቅድሚኦም ኣርባዕተ ጻዕዳ ብርጭቆን ዓሚቅ ኣጋርን፣ እንቃቁሖ፣ ሓደ ሊትሮ ዘይቲ፣ ሽሮቦታትን ዝመሳሰሉ ይርከብዎም።

እዚ ሓደ ናይ ፖለቲካ ሰብ ኮይኑ ብሚድያ ድምፂ ወያነ ትግራይ ድማ እንዳተራኣየ ይርከብ። እዚ ዝመሓላለፈሉ ዘሎ ኣብ ክንደይ ሰዓት ይከውን?

ሓንቲ ሽኮሪና ቀያሕ ጋል ኣንስተይቲ ብብጫን ጸሊምን ሕብሪ ዝተጠለፈ ጻዕዳ ሕብሪ ዘለዎ ክዳን ተከዲና ኣብ ጻዕዳ ሕብሪ ዘለዎ ጣውላ ተገዳሚ ወንበር ኮፍ ኣኢላ ጸጉራ ስዲዳን ትርከብ።

ሓንቲ ከደረይቲ ጋል ኣንስተይቲ ገጻ ጻዕዳ ሕብሪ ተቀቢኣ ኣብ የማናይ ኣኢዳ ጻዕዳ ኮልጌት ኣብ ጸጋማይ ኣኢዳ ከዓ ዕንቃይ መክደን ዘለዎ ቫዝሊን ሒዛ ኣብ ሃሳስ ጻዕዳን ዒባን ሕብሪ ድሕረ ባይታ ትርከብ። ኣረ ገጽካ ምንም ክቅባእ የብሉን።

እዚ ዝረአ ዘሎ መስተ ኣብ ጸሊም ሴራሚክ ድስቲ ክፈስስ ዘርኢ እዩ። እቲ መስተ ይዓፍር ኣሎ። ምንቅስቓስ እቲ መስተ ከም ማዕበል ብድስቲ ዝንቀሳቐስ እዩ ዝረአ።

ሳይክል ካብ ጎማን ሓፂንን እትስራሕ ንደቂ ሰባት ካብ ቦታ ናብ ቦታ መጓዓዝያ እያ። ሳይክል ንኣካል ወዲ ሰብ ስለ ተንቀሳቅሶ ንጥዕና ፅብቅቲ እያ።

ኣቶ ሃይለማርያም ደሳለኝ ጸሊም ሱፍ ምስ ቀይሕ ክራቫታ ተኸዲኑ ኣሎ። ገጹ ፍሽኽታ ዝመልኦን ካብ ናይ ቀደም ናይ ኢ/ያ ዝነበሩ ሰበ ስልጣናት ሓደ እዩ።

ሚኒስትሪ እቶት ኢትዮጵያ 'እቶትና ንህዝብና' ብዝብል ኣርእስቲ ጋዜጣ የሕትም። ስእሊ ናይ ሰባትን ስእሊ ናይቶም ብብዝሒ ህዝቢ ዝተኣከቡ ትካላት ንግዲን ዝሓዘ እዩ። እታ ጋዜጣ መሃርን ጠቓምን ሓበሬታ ዝሓዘት እያ።

ብዙሓት ተኸታተልቲ ኣብቲ ስታድዮም ይራኣዩ፡፡ ዶ/ር ኣብይ ኣሕመድ ዝተኻፈለሉ ናይ ካፍ ፀወታ እግሪ ኩዕሶ ፀወታ እዩ፡፡ ንስኹም ከ ኣብዚ ፀወታ እዚ እንታይ ሪኢቶ ኣለኩም?

ሰማያዊ ደፍተር ወይ ከዓ ሲነር ላይን ምስ ሽቦ መእሰሪ የርኢ። ኣብ ሽፋን ብዙሕ ሕብሪ ዘለዎ ቅርጺ ማዕበል ኣለዎ። ጠቓሚ ትምህርታዊ ንዋት!

ኣዝዩ ብጣዕሚ ነዊሕ ዝኮነ ህንፃ ተጀሚሩ ዘይተወደአ ኮይኑ ብቆርቆሮ ዝተከበበ እዩ። ከምኡ እውን ኣበ ወሰን ፅርግያ እዩ። ሓደ ሰብ ኣብቲ ፅርግያ ኣሎ።

ኣብ ኢትዮጵያ ኦርቶዶክር ተዋህዶ ቤተክርስቲያን ካብ ዝካየዱ ሃይማኖታዊ ተግባራት እቲ ሓደ ስርዓተ ተክሊል እዩ። ስርዓተ ተክሊል እቶም ተፃመድቲ ብድንግልና እንትምርዓዉ ዝፍፀም ስርዓት እዩ።

ጻዕዳን ደም በጊዕን ሕብሪ ዘለዎም ጨርቂ ዝተሸፈኑ ምግቢ መቀረቢ ጣውላን ቀይሕን ሃሳስ ማስቲካ ሕብሪ ዘለዎም ወንበራት ኣብ ጸሊምን ጻዕዳን ሰራሚክ ተቀሚጦም ይርከቡ። ደስ በሃልቲ ዝተፈላለዩ ሕብሪ ዘለዎም ነፋሒቶታት ከዓ ኣብ መንደቅ ተንጠልጢሎም ይርከቡ።

ክልተ ወርቃማ ሕብሪ ዘለዎም ናይ ኢድ ኣብ ኽሳድ ጸሊም ባምቡላ ኣኢድ ኣትዮም ይርከቡ። ኣብ ማእክል ዓባይ ኣጻብዕትና እውን ናይ ኣጻብዕቲ ወርቃማ ሕብሪ ዘለዎ ኣብ ባምቡላ ኣጻብዕቲ ኮይኑ ኣብ ጸሊም ድሕረ ባይታ ከዓ ይርከብ። እግዚኣኦ ክጽልም!

ናይ ዓፋር ባንዲራ ሕብሪ ቀለም ብቀይሕን ሰማያዊን ፃዕዳን ቆፃልን ኮይኑ ናይ ክልተ ካራ ምስ ኮኮብ ምስሊ ኣብ ማእከሉ ዘለዎ እዩ ።

እዚ ትሪእዎ ዘለኹም ፍሉይ ናይ በዓቲ ማይ ንዓይኒ ኣዝዩ ዘድምም ትርኢት ዘለዎ እዩ፡፡ እዚ ቦታ እዚ ኣበይ ከባቢ ዝርከብ መስሕብ እዩ?

ካብ ቀይሕን ጣፍን ካብ ፃዕዳ ጣፍን ዝተሰረሐ እንጀራን ኣብ ፃዕዳ ኣርባዕተ ኣንጎሎ ኣብ ውሽጡ ናይ ስዕረት ፀብሕታት ተገርሎም ኣለው ።

ክልተ መናኣሰይ ሽርጥ ግልድም ተከዲኖም ሳእኒ ሽራክ ገይሮም ኣብ ልምሉም ቦታ እናተቃለሱ ይርክቡ። ቅልስ ተቃሊስኩም ትፈልጡ ዶ?ወይድማ ብቲቪ ሪኢኩም ትፈልጡ ዶ?

ፈሰስቲ ሳሙና ንክዳውንትና ፅሬትን ልስሉስ ንክኸውን ይጠቅመና። ኣብ ትግራይ ዝተፈላለዩ ዓይነታት ፈሰስቲ ሳሙና ኣለው። ፈሰስቲ ሳሙና ብቀሊል መንገድን በውሑድ ካፒታልን ክምረቱ ይክእሉ እዮም።

ካሮት ስሮም ካብ ዝብልዑ ናይ ተክሊ ዓይነታት እቲ ሓደ እዩ። ካሮት ብፀብሒ መልክዕ ምስ ካልኦት ኣትክልትን ኣሕምልትን ብምሕዋንስ ብጥርኡን ይብላዕ።

ዩኒሴፍ፣ ዩኬይድን ዎርልድ ቪዥን ኢትዮጵያን ብሓባር ዝተሰርሑ ሰማያዊ ቢልቦርድ። ኣብቲ ቢልቦርድ ፕሮጀክት ፅሩይ ዝስተ ማይ ከምዝተዛዘመ ዝሕብር ብትግርኛ ዝተጻሕፈ ጽሑፍ ኣለዎ። ልምዓት፣ ምዝዛም ፕሮጀክት ፅሬትን ስምዒት ሓጎስን ዘመልክት እዩ።

ኣብዚ ኣብ ሓደ ድኳን ምግቢ፡ ኣቑሑትይራኣዩ ኣለዉ። ኣብ ማእከል ድማ "ማካሮማ ኮስኮስ" ዝብል ጽሑፍ ዘለዎ ሳንዱቕ ኣተር ምስ ዓበይቲ ሕሩጭ ዝመስል ቁራጽ ኣሎ። ካብዞም ነገራት ኣየናይ ኢኻ ዝያዳ እትጥቀመሉ?

ከም እኒ መሶብ፣ ማሕዘል፣ ዘምቢል ዝኣምሰሉ ባህላዊ መገልገልታት ንምርኢት ዝቐረብሉ መድረኽ ይርአ ኣሎ፡፡ እዞም ባህላዊ መገልገሊ ኣብ ትግራይ ይርከቡ ዶ?

እዚ ክልተ ብፍሉይ ጸለምትን ጻዕዳን ከብቲ ኣብ ሳዕሪ ክጓስያ የርኢ። ኣብ ተፈጥሮኣዊ ቦታ ኣብ ቀጠልያ ሳዕሪ ኮፍ ኢሎም ኣለዉ፣ ብድሕሪት ድማ ኣኻውሕ ዝበዝሖ ቦታ ይርአ። እዚ ንጽባቐ ተፈጥሮን ህይወት ሕርሻን ብንጹር ዝገልጽ እዩ።

ብኸፊል ዝተገጣጠመ ናይ ሓይሊ መሳርሒ መትሓዚን ስታርተር ኣሃዱን። እቲ መሳርሒ ጸሊምን ኣራንሺን ሕብሪ ዘለዎ ኮይኑ ኣብ ዕንጨይቲ ዝተሰቕለ ወይ ዝተሰቕለ ይመስል። ኣብ ድሕሪት ድማ ዝተሰብረ ኣኻውሕን መንደቕ ሞገድ ሓጺንን ኣሎ።

እዚ ደን ዝበዝሖ ወይ አግራብ ኮይኑ አግረብ ኸ ማለት እንታይ እዪ አግረብ ካብ ከተማ ወፂካ ዝርከብ ኮይኑ ንምታይ ይጠቀም አቲ አግራብ እንተዘይ ሃልይከ ጉዳት ዝስዐቦ እንታይ ይከውን?

ኣደ ዋዳ፡ሓዚላ ደስ ዝብል ፍሽክታ ናይ ስዶን ውድን ፀሊም መንዲል ጌራ ቆፃል ቀሚሽ ጌራ ኣላ ኣቲ ዥሓዘልትሉ እንታይ ይብሃል ?

ብርክት ዝበሉ ቀያሕቲ ወንበራትን ጠረጴዛታትን ኣብ ሓደ ክፍሊ ብመስርዕ ተቀሚጦም ይርከቡ። ጸሊም ሕብሪ ሰሌዳ እውን ኣብ ጻዕዳ ሕብሪ ዘለዎ መንደቅ ተሰቂሉ ይርከብ። ጽሬት ዘለዎ ክፍሊ እዩ።

4 ደቂ ኣንስትዮ ፀሊም ናይ ሓዘን መግለፂ ዝኾነ ክዳን ተኸዲነን ይራኣያ፡፡ ብጫፍ ድሕሪተን ውን ሓደ ወዲ ነፀላ ተኸዲኑ ይረአ፡፡ እዚ ኣብ ናይ ምንታይ ቦታ ይኾን?

ደቂ ኣንስትዩ ንመጋየፂ ዝጥቀማሎ ሓደ ናይ እዝኒ እዩ ዓይነትን መልክዕን ዝፈላለ ኮይኑ ግዝፈቱ እውን በቢደረጅኡ እዩ ። ወርቃማን ፃዕዳን ሕብሪ ድማ ኣለዎ።

እዞም መናእሰይ እዚኦም ካብ ዝተፈላለየ ቦታ ተውፃእፂኦም ንውድድር ሳይክል ዝወዳደሩ ዘለዉ ኮይኖም እዞም መናእሰይ ድማ ብጣዕሚ እንዳተናሓንሑ ይረአዩ ኣለዉ ።

እዚ ኣብ ወሰን ጽርግያ ደው ኢላ ዘላ ቀጠልያን ጻዕዳን ብዙሕ መስኮት ዘለዋ ኣውቶቡስ የርኢ። ኣብ ጎኒ እታ ኣውቶቡስ ሕብራዊ ምልክትን ጽሑፍን ኣሎ። እቲ ከባቢ ደረቕ መሬትን ዝተሸፈነ መንደቕ ዕንጨይቲን ኮይኑ፡ ብድሕሪት ቀጠልያ ኣግራብ ኣሎ።

ኣብዚ ዘለዋ ደቂ ኣንሰትዮን ህፃውቲ ዝሓዘ ብጣዕሚ ተፀጊመን ዘለዋ ይመስላ። እዛ ሰበይቲ ክትዛረብ ዕድል ክወሃባ ኢዳ ኣውፂኣ ኣላ። ኣረኣያ ግን ብጣዕሚ እዩ ዘፍርሕ ዘሎ እንታይ ክትዛረብ ደልያ ትከውን።

ኣብ ሓደ መደርደሪ ኣለዉ፣ ዝተፈላለዩ ኣልኮላዊ መስተታትን ሓንቲ ኣራንሺ ጥርሙዝ ሶዳን። ምስ ዓበይቲ ቀጠልያን ንጹርን ሰማያውን ጥርሙዝ፡ መስተታት ዝተፈላለየ ምርጫታትን ንግዳዊ ንጥፈታትን ይሕብር።

ኣብታ ጋዜጣ ዝተፈላለዩ ጽሑፋትን ስእልታትን ኣለዉ። እቲ ቀንዲ "ካብ ቢልዮናት ናብ ትሪልዮናት ዝግበር ጉዕዞ" ዝብል እዩ። ኣብ ዝተፈላለዩ መደባት ዝተሳተፉ ሓለፍቲን ሰራሕተኛታትን ዝተሳእሉ ስእልታት እውን ይርአ። ምልክት ምዕባለ!

እዚ ቀይሕን ሰማያውን ሳንዱቕ እዩ። ኣብ ልዕሊኡ ድማ ኣብ ንእሽቶ ሳንዱቕ ብጽፉፍ ቅርጺ ዝተሰርዑ ብዙሓት ቀንዲ ሓፃዊን ኣለዉ፤ ኣብቲ ሳጹን ብቐይሕ ፊደላት ‘369’ ተጻሒፉ ኣሎ። እዚ ንኣወዳድባ ስራሕ ቤት ጽሕፈት ብንጹር ዘርኢ እዩ።

ካብቶም ኣብ ሃገርና ካብ ዝርከቡ ሃይማኖት ሓደ ዝኮነ ሃይማኖት እስልምና ሓደ እዩ። ፃዕዳ ናይ ታሕትን ፀሊም ናይ ላዕልን ክዳናት እዮም ዝገብሩ።

ኣብ ኣዲስ ኣባባ ከተማ ናይ ኮሪደር ልምዓት ዝበሃል ብመንግስቲ ዝምራሕ ፕሮግራም ኣሎ፡፡ እዚ ፕሮግራም እንታይ ዓይነት ስራሕ እዩ ዝሰርሕ ዘሎ?

እዚ ብኽፉት ማዕጾ ዝርአ መረባ፡ ብጸጋም ጻዕዳ ገዛ፡ ብየማን ድማ ቀይሕ ገዛ ዝነብር እዩ። ብየማን ኣብ ንፋስ ባንዴራ ትወዛወዝ ኣላ፤ ብድሕሪት ኣኽራናዊ ከባቢ ይርአ። እዚ ጽምው ዝበለን ጽምው ዝበለን ከባቢ ብንጹር ዝገልጽ እዩ።

እዚ ቀጢንን ቀሊልን ኣቀማምጣ ዘለዎ ኣርባዕተ ደርቢ መንበሪ ህንጻ ዘርኢ እዩ። እዚ ቀሊልን ውቁብን ኣርባዕተ ደርቢ ህንጻ፡ ቀይሕን ጻዕዳን ባርኮኒታቱ ብዛዕባ ህያው ጽባቐ ከተማ ይዛረብ።

ወንበር ካብ ዕንፀይትን ሓፂንን ዝስራሕ ኮይኑ ኣብ ቤት ትምህርትን መስራቤትን ኮፍ መበሊ ዝጠቅም እዩ። ወንበር ኮፍ ንምባል ዝምቹ እዩ ።

ኣብዚ ህጻናትን መንእሰያትን ኣብ ክፉት ሜዳ ክጻወቱ ይረኣዩ። እቲ መሬት ደረቕ እዩ፣ ኣብ ጥቓኡ ኣግራብ ይበቁል። ኣብ ርሑቕ ድማ ኣብ ህንጸት ዝርከብ ህንጻን ገለ መሬትን ይርአ። ኣብዚ ሜዳ ዝጻወቱ ህጻናት እንታይ ጻወቱ ኣለዉ ትብሉ?

ኣብ ከተማ ኣክሱም ዝርከብ መእተዊ (ኣክሱም ላዕለዋይ ካልኣይ ደረጃ ቤት ትምህርቲ) ብስም እቲ ቤት ትምህርቲ ብኣምሓርኛን እንግሊዝኛን ተጻሒፉ ኣሎ። እዚ ድማ ናይ ትምህርትን ምዕባለን ስምዒት ይህብ።

እዚ አብ እስክሪን እንምልከቶ ዘለና ምስሊ ካብቶም ንገፅና ዝጠቅሙና ቆርበትና ንምምልካዕ ዝጠቅሙና ቅልቅል ንምልከት አለና አብኡ ድማ ድንሽ ንምልከት አለና::ቆርበትኩም ንምንክብካንብ ታይ ትጥቀሙ ?

ኣብ ኢትዮጵያ ናይ ክርስትና እምነት ክስፋሕፋሕ ኣብይ ኣስተዋፅኦ ዝገበሩ 9ቱ ቅዱሳን እዮም። 9ቱ ቅዱሳን ድሕሪ በኬልቄደን ጉባኤ ኣብ ዝነብርሉ ዓድታት ብዘጋጠሞም ክህደት ናብ ኢትዮጵያ ኣትዮም።

እዛ ሓንቲ ጓለ ኣነስተይቲ ፋሽን እንዳተወዳደረት ትረአ ኣላ። ቡዙሓት ተከታታልቲ ድማ ይከታተልዋ ኣለዉ። እታ ተወዳዳሪት ጓለ ኣነስተይቲ ሰማያዊ ስረን ናይ ላዕሊ ድማ ፃዕዳ ተከዲና ኣላ።

ኣብ ሓደ ግራት ዝርከባ ብርክት ዝበላ ላሕሚ የርኢ። ኣብ ቅድሚት ጻዕዳን ጸሊምን ነጠብጣብ ዘለዋ ላም ኣላ። ካልኦት ጸለምትን ጻዕዳን ላሕሚ ኣብ ድሕሪት እየን ዘለዋ። ሳዕርን ጎቦታትን ይርአ። ናይ ገጠር ትርኢት እዩ። ሰላማዊ ገጠር!

መዝናነይ ቦታ መዝናነይ ቦታ አብ እንዳ ቡና ቤት ዝኮነ እናሰተካ ምፅዋት ይከአል እዩ፡፡ አብዚ እንዳ መስተ ዘለው ወንበራት ቀያሕትን ፀለምትን ወንበራት አብ መልክዐኛ እምኒ ዝተነፀፎ ቦታ ተቀሚጦም ሰብ ኮፍ ኢሉዎም ይርከቡ፡፡ ንመዝናነይ ዝኸውን ቅርሺ ክንደይ ይአክለካ?

ኣብ መሬት ተደፊኡ ዝነበረ ጥንታዊ ዝተቐርጸ እምኒ እዩ። እቲ እምኒ ቅርጺ ዘለዎን ክፉት ነዃል ዘለዎን እዩ። እዚ ቅርጺ እዚ ናይ ታሪኽን ጥንታዊነትን ስምዒት ይፈጥር።

ደስ ዝብሉ ወርቃማን ጻዕዳ ማይማዮ ሕብሪ ዘለዎም ናይ እዝኒ ኣብ ጻዕዳ መቀመጢኦም ኣትዮም ብቀይሕ ኢድ ሰብ ተታሒዞም ይርከቡ። ኣነ እውን ከምዚኦም ዝበሉ ናይ እዝኒ ብጣዕሚ እየ ዝፈቱ።

ብኢትዮጵያ ህገ መንግሰቲ ክልላት ናይ ባዕልተን ፍሉይ ሓይሊ ከዋቅራ ይፈቅድ። ኣብ ትግራይ እውን ብህገ መንግስቲ ኢትዮጵያ ብዝፈቅዶ መሰረት ፍሉይ ሓይሊ ትግራይ አለውዋ።

ናይ ቆስጣ ልምዓት ይርአ ኣሎ፡፡ ቆስጣ ጨናፍሩ እንዳቐንጠብካ ብተደጋጋሚ ክትጥቀመሉ ትኽእል ዓይነት ዓሌት ኣሕምልቲ እዩ፡፡ በዚ ምኽንያት ከዓ ዓብዪ ረብሓ ይህብ፡፡

ኣብ ቀጽሪ ቤት ትምህርቲ ብዙሓት ዲቪዛ ዝገበሩ ተማሃሮ ዝንቀሳቐሱ ኮይኖም፡ ብድሕሪት ህንጻታትን ኣኽራናትን ይረኣዩ። ሃዋህው ናይቲ ቦታ ህያውን ጽዑቕን ስምዒት ይፈጥር።

ሓንቲ ሰበይቲ ኣብ ቤት ምግቢ ዓቢ ናይ ኢትዮጵያ መግቢ ትበልዕ ኣላ። ገፊሕ ጻሕሊ ብዝተፈላለዩ ምግብታት ይርከቡ። እታ ሰበይቲ ኣብ ኢዳ ዓቢ ቁራጽ ስጋ ሒዛ ፣ ነቲ ምግቢ ምብላዕ እውን ስምዒት ጥሜትን ፍቕሪ ምግቢን ዘርኢ እዩ።

ኣዲስ አበባ ዩኒቨርሲቲ ኮሌጅ ቢዝነስ ኢኮኖሚክስ ዝብል ታፔላ ዝርዝር ፅሑፍ ዘለዎ ብደቂቁ ኣብ ሰመያዊ ተፃሓፎ ፃዕዳ ተለጢፉ ንሪኢ ኣለና ።

ኣብዚ ጻዕዳ ፈረስ ብባህላዊ ጽባቐ ተሰሊሙ ይርአ። እቲ ፈረስ ኣብ ርእሱን ኣካላቱን ብቐይሕ ጨርቂ ዝተሰለመ ኮይኑ፡ ኣብ ሕቖኡ ድማ ሕብራዊ ባህላዊ መጋረጃ ይርአ። እቲ ከባቢ ደረቕ ኮይኑ ብድሕሪት መንደቕ ዕንጨይቲ ይርአ፣ ብርሑቕ ድማ ቀጠልያ ኣግራብ ይርአ።

እዚ አብ እስክሪን እንምልከቶ ዘለና ካብቶም ንስራሕቲ ኮንስትራክሽን ወይም ንምስራሕ ህንፃ ዝጠቅመና ስሚንቶ ዳተብሃለ ዝፍለጥ::ተደርዲሩ ንምልከት አለና ብ ሰማያዊ ቸንዳ ተነፂፉሉ ::

እግዚኦ! ጸሊምን ቀይሕን ሓመድ ዘለዎ በሪ ጸቢብ መሕለፊ ኣለዎ። በዚ መሕለፊ ምስ ውጻእካ ቆጻልን ደም በጊዕን ሕብሪ ዝተለመጹ ገዛውቲ ኣልው። ኣብ ደገ ኣፉ ከዓ ዝተደርደሩ ኣእማን ይርከቡ።

ፋሽን፡- ናይ ሓደ ዘበንን እዋንን ሓዱሽ ቅዲ ኣከዳድናን ኣሰራርሓ ፀጉሪን ዝኣመሰሉ ተኸታሊ ሰብ እንተኾይኑ ፋሽን ተኸታሊ ይባሃል፡፡ ፋሽን ክዳን፣ ፋሽን ጫማ ወ.ዘ.ተ

እዚ ክልተ ዓበይቲ ሓጺናዊ ብሎናትን ክልተ ናትን ብንጹር ዘርኢ እዩ። እቶም ብሎናትን ብጸቢብ መስመር ተሰሪዖም፡ ብንጹር ሕብሪ ሓጺን ተቐቢኦም፡ ድልዱል ዓይነት መትሓዚ ድማ ይጥቀሙ። እዚ ሓይሊ ህንጻን ኢንዱስትሪን ብቐሊል መልክዕ ዘርኢ ጽባቐ እዩ።

ኣብ መደርደሪ ኮፍ ኢሉ ዘሎ ነገር ብዙሕ እዩ፡ እቲ ምስሊ ግን ምሉእ ብምሉእ ንጹር ስለዘይኮነ፡ ትሕዝቶኡ እንታይ ምዃኑ ብልክዕ ክትፈልጥ ኣጸጋሚ እዩ። እዚ ድማ ዘይተማልአ ስምዒት ይህቦ።

እዚ እንሪኦ ዘለና ናይ ቀደም ወለድና ዝገብርኦ ዝነበራ ሽልማት እንትከውን እዚ ድማ ጉባጉብ ይባሃል። እዚ ድማ በቲ ሰዓት ንሱ ክባርን ተፈታዊን ነይሩ።

እዚ ምስ ዓቢ ጥንታዊ ማዕጾ፡ ምልክት ናይቲ ብግዜ ዝኽበር ሕብርን ታሪኽን እዩ። እቲ ማዕጾ ቅርጺ ዓንኬል ዘለዎ ኮይኑ፡ ብጽላሎት መንደቕ ዝተሸፈነ እዩ። እዚ ቦታ እዚ ዓቢ ታሪኽን ጥንታዊ ፍልጠትን ዘለዎ ይመስል።

ብዙሓት ህጻናት ካብቲ ህንጻ ቤት ትምህርቲ ወጻኢ ክጻወቱን ክዘውሩን ይረኣዩ። ዲቪዛ ዝለበሱ እዮም፣ እቲ ትርኢት ኣብቲ ብጸጸርን ሓመድን ዝተሸፈነ ክፉት ቦታ ፣ ብሓይልን ብሓጎስን ዝጻወቱ ይመስሉ፣ እዚ ድማ ነቲ ትርኢት ኣዝዩ ህያውን ሕጉስን ስምዒት ይህቦ።

ፀሓይ ኣብ እትጠልቐሉ እዋን ኣብ ጎቦታት ዝረኣይ ነፀብራቅ ናይ ፀሓይ ፍሉይ ሕብርን ተመስጥኦን ኣለዎ። ከምዚ ዓይነት ትርኢት ቆልዑት ንፅባሕ ከምዘይምለስ ደድሕሪ እቲ ፀሓይ እናጎየዩ ይኸዱ።

ሰማያዊ ከበሮ ሴት ኮይኑ፡ ኣብ ዕዳጋ ወይ መድረኽ ሙዚቃ ዝተቐመጠ ይመስል። እዚ ውን ስምዒት ሙዚቃን ሓጎስን ዘንጸባርቕ ካብ ናይ ሙዚቃ መሳርሕታት ሓደ እዩ።

እዚ ኣብ ቀዳማይ ገጽ ናይ ሓንቲ ኢትዮጵያዊት ጋዜጣ ክትዕዘቡ ትኽእሉ ኢኹም። እዛ ጋዜጣ "ሪፖርተር" ትበሃል፣ ብዛዕባ መንግስትን ዝተፈላለዩ ትካላትን ሓበሬታ ኣለዋ። እዛ ጋዜጣ ብዛዕባ እንታይ ከም እትዛረብ ክትግምቱ ትኽእሉ ዶ?

ዝተፈላለዩ መጋየፅን መፀባበቅን ካብ ወርቅን ዕንቁን ዝተሰረሓ ናይ ኢድ ካቲምን ናይ እዝንን ክሳድን ኮይኑ ደቂ ኣንስትዮ ዘጋይፃሉ እዩ። ደቂ ኣንስትዮ መጋየፂ እንትገብራ ብጣዕሚ ደስ እየን ዝብላካ።

እዞም ኣብ ምስሊ ዝርአዩ ዘለዉ ሰብ ዶክተር ብርሃኑ ነጋ ይበሃሉ፡፡ ንሶም ናይ ኢትዮጵያ ሚኒስተር ትምህርቲ ሚኒስተር እዮም፡፡ ብጥቡቕ ናይ መልቀቂ ፈተና ስርዓቶም ድማ ይፍለጡ፡፡

ካብቶም ዘመናዊ መጋዓዝያ ዝኮና ሓንቲ ናይ ኢትዮጽያ ኣየር ዝኮነት ቦይንግ 789 ዝኮነት ኣብ መዕርፎ ነፈርቲ ደው ኢላ ኢና ንሪኣ ዘለና ።

ኣብዚ ገዛ ዘለው ኣባላት ስድራ እንትኮኑ ምስ ኣቦ ንሰሃ ምግቢ ኣቅ ርጫት ቀሪቦም ክበልዑ ተዳልዮም ኣለው። ኣቦ ንሳሃ ማለት ብኦርቶዶክስ ተዋህዶ ዝሰራሕካዮ ሓጥያት ንቀሽካ ነጊርካ ተቀፂዕካ ክትቆርብ እንተለካ ዘሎ ከይዲ እዩ።

እዚ ሓደ ኣረጊትን ኣብ ሓደ እዋን ዝሰርሕ ዝነበረን ህንጻ ቤተ መቕደስ ዘርኢ እዩ። እዚ ኣረጊት ቤተመቕደስ ብጻዕዳ ተሸፊኑ ደው ኢሉ፤ ኣብ ዙርያኡ መንደቕ እምንን መከላኸሊ ሓጺንን ከም ምልክት ምዕባለ ተቐሚጡ ኣሎ። ኣብ ላዕሊ ንጹር ሰማይን ዝተዘርግሑ ግራብን እዩ።

ባንዴራ፦ ናይ ሓንቲ ሃገር ወይ ድማ ክልል፣ ምልክት ዝተፈላለዩ ዓይነታት ሕብሪታት ዝጥቀም እዩ። ኣብዚ እንሪኣ ዘለና እውን ናይ ኦሮሞ ባንዴራ ኮይና ብላዕትን ብታሕትን ቀይሕ ኣብ ማእከል ድማ ብቆፃልን ብብጫን ዝተማላከዐት እያ።

እዚ ኣብ መንጎ ነዋሕቲ ኣኽራናት ዓቢ ናይ ዕቋር ግድብ ክህነጽ ይረአ። ኣብቲ ግድብ ብዙሕ ምፍሳስ ማይ ኣሎ፡ድሕሪኡ ማይ ብሓይሊ ንታሕቲ ይውሕዝ ኣሎ። ኣብ ርሑቕ ነዊሕ ቀላይን ሓምላይ ኣኽራንን ይርአ። ኣብ ላዕሊ "ህንጸት ግድብ"ዝብል ቃል ብቀይሕ ተጻሒፉ ኣሎ።

ሻባቶ ጫማ ካብ ጎማ ዝስራሕ ኮይኑ ንደቂ ኣንስትዮን ደቂ ተባዕትዮን ዝጥቀሙሉ ዓይነት ጫማ እዩ። ሻባቶ ፎኪስ ንምርጋፁ ጥዑም እዩ ።

ናይ ሓበሻ ቀሚስ ጌሮም ክልተ ሰባት ሓደ ሰብኣይን ሰበይቲን ደው ኢሎም ኣብ ድሕሪኦም ዲኮር ተገይሩ እናተረኣኣዩ ደስ ዝብል ፍሽክታ ዝተመልኦ ፎቶ እዩ።

ብቡዙሕ ባንዴራ ትግራይ ናይ ተመዛበልቲ ሰልፊ ብዝብል ብዙሕ ሰብ ውን ዝተረኸበሉ የርኢ፡፡ ኣብ ድሕሪት መኪና ውን ሰብ ዘሎ ይመስል፡፡ እታ መኪና ዝሓዘቶም ዝቐርፁ ዶ ይመስሉ?

ቆንጆ መሶብ! ሰለስተ ደቂ ኣንስትዮን ሓደ ወዲ ተባዕታይን ጻዕዳ፣ ጸሊምን ቡናማን ክዳን ተከዲኖም ኣብ ማእከሎም ሕብራዊ መሶብ ተቀሚጡ ይርከብ። እቶም ክልተ ቡና ይሰትዩ እቶም ክልተ ከዓ ሞባይል ይከታተላ ኣለዋ። ብጻዕዳ ድሕረ ባይታ እንዳ ጥልፊ ይርከቡ።

እዛ ኣብ ምስሉ ንሪኣ ዘለና ጓል ኣነስተይቲ ኬርያ ኣደም ትበሃል፡፡ እዛ ሰብ ኣባል ማእከላይ ኮሚቴ ሕወሓት ዝነበረት እያ፡፡ እዛ ሰብ ሓደ ወቕቲ መዘራረቢት ነይራ፡፡

ኦቾሎኒ ብማሽን ተጣሒኑ ኣብ ጎማ ታዓሽጉ ንዕዳጋ ዝቀረበ እዩ። ኦቾሎኒ ብውዕይ ማይ መፅቢፅካን ኣብ ባኒን ቅጫን ብምልካይ ንደቂ ሰባት ንምግብነት ብጣዕሚ ፅቡቅ እዩ።

እዚ ከተማ ኮይኑ ብአትክሊቲ ዝተከበበ እንትከውን ደሕሪ እቲ ገዛውቲ ድማ ደሰ ዝብል ናይ መሕመሲ ቃላይ ዘለዎ ንክትዛናጋዕ ዝጠቅም ከም ምዃኑ።

ሰባትን ተሽከርከርትን ዘለዎ ጽዑቕ ጽርግያ ዘርኢ እዩ። ኣብ ቅድሚት ሓደ ሰብኣይ ንሓንቲ ናይ ኢድ ዓረብያ ክደፍእ ይርአ። ኣብ ድሕሪት ብዙሓት መካይንን ቀለልቲ ናይ ጽዕነት መካይንን ደው ኢለን ወይ ይንቀሳቐሳ። ትሑዝ ህይወት!

ኣብዚ ብተፈጥሮኣዊ ጽባቐ ዝተኸበበ ከባቢ ተገሊጹ ኣሎ። ኣብ ቅድሚት ማይ ዝመልአ ታንኪ ማይ ኣሎ። ኣብ ዙርያ እቲ ማይ ዝተፈላለዩ ኣኻውሕን ተፈጥሮኣዊ ጫፋትን ኣለዉ። እዚ ውቁብ ተፈጥሮኣዊ ዕቋር ኣብ ኢትዮጵያ ኣበይ ይርከብ?

እቲ ኣብቲ ጻዕዳ መትሓዚ ዘሎ ወርቃዊ ፈሳሲ ናብቲ ሕብራዊ ታንኪ ይውሕዝ ኣሎ። እቲ ከም መዓር ዝደምቕ ፈሳሲ፡ ኣብቲ ኣብ ታሕቲ ዘሎ ሕብራዊ ብርጭቆ ተኣኪቡ ከም መስተ ህይወት ይረአ። እዚ ንጣዕሚ ተፈጥሮ ዘዘኻኽር መስተንክር እዩ።

እዚ ኣብ ዕንጨይቲ ዝተሰርሐ መደርደሪ ብጽፉፍ ዝተሰርዑ ባህላዊ ሳጹናት ቁርሲ ዘርኢ እዩ። ብድሙቕ ሕብሪ ዝተመልኡ፡ ጥዑም ጣዕሚ ዘርእዩ ናይ ቁርሲ ሳጹናት እዮም። እተን ሳጹናት ብስእሊ ናይ ጸባ ምፍሳስን ናይ ቁርሲ ኣቑሑትን ተሰሊመን ኣለዋ።

ኣብዚ ዘለው ናይ ኢትዮጰያ ቤት ምክሪ ኮይኖም ኣብ ቅድሚ መድረክ ፃዕዳ ሱፍ ተከዲና እንዳ ኣንበበት ዘላ ጓል ኣነስተይቲ እያ። እቶም ተኣከብቲ ድማ ኣብ ወንበሮም ኮፍ ኢሎም ኣለው። ግን ሓደ ነገር ረሲዖም ኢትዮጰያ ብዘይትግራይ ሞቶር ዘይብላ መኪና እያ።

ዝተፈላልዩ ሕብሪን መጠንን ዘለዎም ናይ መጸባብቂ ፈሰስቲ ኣብ ስርናይታይ ሕብሪ ዘለዎ ጣውላ ተደርዲሮም ይርከቡ። ከም ኣብነት ወይራ ቅብኣት፣ ሎሽናት፣ ፈሳሲ ቫዝሊንን ግሪስሊንን ወዘት ይርከቡዎም። ኣነ ኮስሞቲክስ ናብ ቆርበትካ ምቅራብ ብጣዕሚ እየ ዝጸልእ።

እዚ ጸለምትን ጻዕዳን ከብቲ ኣብ ዝተዳለወ ገዛ ብጽፉፍ ተቐሚጦም ዘርኢ እዩ። እዚ ጸለምትን ጻዕዳን ከብቲ፡ ካብ መትሓዚ ምግቢ ብጽፉፍ ዝበልዓ ዘለዋ እየን። ጽባቐ ሕርሻ ዘርኢ'ዩ።

ዕንቋይን ፃዕዳን ሕብሪ ዘለዋ ባቡር ብሃዲድ መስመር እናተጓዓዘት ትርከበ፡፡ እዚ ሃዲድ መስመር ፀሊም ሕብሪ ዘለዎ ሓፂን ኮይኑ ናይ ሳሪስ ፈርማታ እትፅዕን እያ፡፡ እግዚኦ አብ ባቡር ምስፋር ዘሎ ምፅቃጥን ምስራቅን ዝበዝሖ እያ፡፡

ክልተ ፅቡቓት ፍሪጃት ይርአያ ኣለዋ፡፡ እታ ካልአይቲ ናይ ኮካኮላ ናይ መፋለጢ ውህብቶ እያ፡፡ ኣብዛ ፍርድ ናይ ኮካኮላ ምህርትታ እዮም ዝቕመጡላ፡፡

ጻዕዳን ቀይሕን ሕብሪ ዘለዎን ዓበይቲ ናይ ጽዕነት መካይን ባንዴራ ትግራይ ብምዝርጋሕ ህዝቢ መቀለን ኣለማጣን ሰለማዊ ሰልፊ ወጺኦም ኣብተን መካይን ኮይኖም ብስፓልት መንገዲ ይርከቡ።

ኣብዚ ሎሚ ግዜ ኣብ ገጠራት ኢትዮጵያ ናይ ቀዳማይ ብርኪ ትምህርቲ ተበፃሓይነት በሰፊሑ ኣሎ እዩ። ይኹን እምበር ኣብ ፅሬት ትምህርቲ ብዙሕ ክስራሕ ኣለዎ ኢለ ይሓስብ።

እዚ ዓብይ ፋብሪካ እዚ ዝረአየና ዘሎ መሰቦ ፋብሪካ እዩ። ኣብ ዓብይ ፋብሪካ ድማ ቡዙሓተ ሰራሕተኛ ዘሳትፍ እዩ። ቡዙሕ ምህርቲ እውን ዘፍሪ እዩ።

ኣብ ሰለስተ ዝእግራ ተሽከርካሪት ከም መነፀር ዝኣምሰሉ ሸቐጣት ተደርዲሮም ይርአዩ ኣለዉ፡፡ እዛ ተሽከርካሪት ኣብ ኩሉ ቦታ እንዳተንቀሳቐስካ ክትሸይጥ ስለትገብር ተመራፂት እያ፡፡

ናይ ኦርቶዶክስ ተዋህዶ ቤተ ክርስትያን ስርዓት ሓደ ምእመን ኣባት ንስሃ ክህልዎ ትእዝዝ፡፡ እቲ ወላዲ ኣባት ንስሃ ፈጣርን ነቲ ምእመንን ዘራኽብ እዩ፡፡ ም/ቱ ድማ ሓጥያትካ ኣናዚዙ ፈጣሪ ይፍታሕኻ ስለዝብለካ፡፡

ኣብ ኣግራብ ዝበዝሖ ኣኽራን ዝተተኽሉ ብዙሓት ተርባይናት ንፋስ ኣለዋ፣ ጽሩይን ተሓዳስን ጸዓት ንምፍራይ ዝተሃንጻ እየን። እዚ ድማ ዘመናዊነትን ኣብ ምክልኻል ከባቢ ዘለና ተወፋይነትን ዘርኢ እዩ።

እዚ ብጣዕሚ ሰፊሕ ከተማ ኮይኑካብ ከተማ ውፅእ ኢሉ ንዓይንካ ሰሓቢ ፍልይ ዝበለ ብጣዕሚ ሰፊሕ ብዙሓት ኣትክልቲ እውን ዘለውዎ ከባቢ እዩ።

ናይ ቡና ኣቁሑ ኣቅራርባ ክም ፍናጅልን ጀብናን ተቀራሪቦም ኣለዉ ፣ ናይ ባህላዊ ኣቁሑት ካብ ላካ ዝተሰርሓ ክም ስተታ፣ ምኮምብያ ካልኦት ስፍታትን ተፀባቢቁ ኣብኦ ቸግ ዝብል ትፃሒፉሉ ኣሎ ታይ ማልት እዩ?

ካብ ዝተፈላለዩ ዓይነትታት ወረቀት ሓደ ዝኮነ ዳብል ኤ ደስጣ ወረቀት እንትከውን ኣብ ቤት ትምህርትን መስራቤታትን ንዝተፈላለዩ ዲዛይናትን ዝጠቅም ምኳኑ ትፈልጡ'ዶ?

እዞም ተማሃሮ ኣብ ሓደ ክላስ ትምህርቶም እንዳተከታተሉ ዘለዎ እዮም። ሓንቲ መምህር እውን ጓውን ጌራ ኣብቲ ክላስ ኣትያ እንዳኣምሃረቶም ትረአ ኣላ።

ጣፍ ዝርኣትን ውሓዚ ማይን መንገዲ ሰብ ዝከደሉን መንበሪ ገዛውትን ዓበይቲ ተክልታትን በረክቲ ቦታታትን ዘሎ ኮይኑ ወቅቱ ድማ እዋን ክረምቲ እዩ።

ናይ ቀደም ተጋደልቲ ዝኮነ ደቂ ኣንስትዮ ፀጉረን ኣፍሮ እተን ክልተ ሓደ ዓይነት ናይ ታሕቲ ዝገበራ እየን። ብድሕርይኤን ሓምለዋይ ደስ ዝብል ቦታ ኣሎ።

ካብ ዓይነታት ፀወታት እቲ ብዙሕ ተመልካቲ ዘለዎ ፆወታ ድማ ኩዕሶ እግሪ ዝበሃል ኮይኑ ኣብዚ ሜዳ ዘለው ሰገናት እንዳተፃወቱን እንዳደገፉን ኣለው። ኩዕሶ እግሪ ምርኣይ ትፈትው?

እዚ ሓንቲ ኢድ ቡዝሓት መለለዪ መንነትን ሰነዳትን ሒዛ ኣላ፤ ሓምላይ ቦታን ገዛውትን ብድሕሪት ይረኣዩ። ኣብ ታሕቲ ብቐይሕ ጽሑፍ ዝተራእየ ሓበሬታ ኣሎ። እዚ ንመስርሕ መርትዖን ሓበሬታን ብንጹር ዘርኢ እዩ።

ናይ ባንዴራ ኢትዮጰያ ባንዴራን ናይ ኢትጰያ ባንኪ ኣርማ ሓደ ሰራሕተኛ እቲ ባንኪ መግለፂ እንዳሃበ እዩ ባንኪ ገንዘብ ንዕቋርን ንምልቃሕ ይጠቅመና። ኣብ ባንኪ ተዓቁሩ ዶ ?

እዚ ዝረአ ዘሎ ጉጅለ ተምሃሮ ኣብ ሓደ ክፍሊ ብዝተወደበ መንገዲ ኮፍ ኢሎም ዘርኢ እዩ። ኣብ ክፍሊ ዝርከቡ ተማሃሮ ፈተናታት ብጥንቃቐ ይዛዝሙ ኣለዉ፡ እዚ ድማ ኣብ ትምህርቲ ትኹረት ከምዘለዎም ዘርኢ እዩ።

ኣብዚ እዚ ሓንቲ ሰበይቲ ኣብ ቅድሚ ብዙሓት ህዝቢ ደው ኢላ ባህላዊ ናይ ተምቤን ስዕስዒት ክትፍጽም ትርአ። ሓደ ሰብ ምስኣ እንዳሳዕሰዐ ወይም አንዳደረፈ እዩ ዘሎ ይመስል። እታ ኣብ ስእሊ ዘላ ሰበይቲ እንታይ ትገብር ኣላ?

እዚ ኣብ ሰማያዊ ባንዴራ ሰላም ኣራንሺ ዝሕብሩ ባነር ተቐሚጡ ተራእዩ። ኣብቲ ባነር ብጸሊም ፊደላት “ወልዋሎ 99” ዝብል ጽሑፍ ተጻሒፉ ኣሎ። እዚ ብንጹር ሕብራዊ ኮድ ዝተገብረሉ ኣርማ ጋንታ ወይ ክለብ ኮይኑ ይረአ።

አዞኦም ተዋዳደርቲ አስፖርተኛታት ኮይኖ አሰፖርኛት እንትኮኑ እንታይ ዓይነት ውድድር እዪ እንታይ ተባህሉ ይፂዋዕ? ሰለሰተ ነገራት ግለፀ ኢዚእ ሰፖር እንታይ ዓይነት እስፖርት ?

ናይ እምነት ኦርቶዶክስ ተዋህዶ ዝኮነ ታቦት ብፅላልን ብሰባትን ተዓጂቡ ደስ ዝብል ሰነ ስርዓት ልብሶም ለቢሶም ታቦቶም ሒዞም ኢና ንርኢ ዘለና ።

እዚ ኣብቲ ክፍሊ፡ ሰማያውን ግራጭን መዋቕር ብዝተወደበ ኣገባብ ተሰሪዑ ኣሎ፤ ብርሃን ብመስኮት ይውሕዝ፡ ሰነዳት ድማ ከም ምልክት ስራሕ ኣብ ኢድ ይሕዙ።

ኣብ ሓደ ቦታ መስቀል ቅርጺ ዘለዎ ብመልክዐኛ እምኒ ዝተነደቀ መንድቅ ሓደ ከደረዋይ ሕብሪ ዘለዎ ናይ ላዕሊ ጃኬት ቡናማ ሕብሪን ጸሊም ኮናቲራ ስረን ጫማን ዝገበረ ሰብኣይ ምስ ክልተ ደቁ ኢድ ኣኢድ ተተሓሒዞም ይርክቡ።

ሓደ ሰብኣይ ኣብ ርሑቅ ብናይ ቴክኖሎጂ መሳርሒ እናተዛረበ የርኢ፡፡ ኣፉ ዓቢሱ ብኹርዓትን ብተጠንቐቅን ምስ ሰብ ዝዛረብ ይመስል፡፡ እዚ ሰብኣይ ሽሙ መን ይባሃል ይመስለኩም?

ሓፈሻዊ ሸቀጣመቀጥ ኣዶ ዝብል ፅሑፍን ፃዕዳ ሕብርን ሰማያዊ ሕብሪን ንእሽተይን ዓብይን ወንበራት ከፍ መበሊ ንሽያጥ ዒዳጋ ቀሪቡ ይርኣይ ኣሎ ።

ሓንቲ ቀይሕ ሕብሪ ዘለዋ ማሃንዱራ መኪና ብዕንቃይ ሕብሪ ኬንዳ ተሸፊና ዕንቃይን ብጫን ሕብሪ ዘለዎም ጀረካናት ጽዒና ማይ ብቱቦ እናመልኣት ኣብ ቀይሕ ሓመድን ሓመኩሽታይን ድሕረ ባይታ ትርከብ።

ደቂ ሰባት ብሰብ ስራሕ ማለት ብጠሩነት ባርዕ ሓወንኮኒ ብተፈጥሮ ማልት ድማ ብውሕጅን ሓዊ ባርዕን ዝኣመሳሳሉ ብዝፍጠር ሓደጋ ንህዝብ እርዳታ ዝህብ እዩ።

እዚ ካብቶም ዓይነታት ሃይማኖት ሓደ ኮየኑ እምነት ክርስትና ዳተብሃለ ድማ ይፍለጥ ኣብ ቅድሚት ከፍ ኢሎም ኣዛን ይካየዱ ኣልዉ ።ከመዚ ኣይነት አከባብራ ትፈለጡ ዶ?

ደቂ ሰባት አብ ዕለታዊ መነባብረኦም ዝተፈላለዩ ተግባራት ንምስላጥ ዓብዪ አበርክቶ ዘለዎ ግዘ ጉልበትን ወፃእን ቆጣቢ ዝኮነ ሓይሊ ኤሌክትሪክ ካብ ቦታ ናብ ቦታ እንትሰጋገር የርኢ።

ናይ መፋለጢ ታፔላታት ናይ ፍርያትን ግልጋሎትን መፋለጢ እዮም፡፡ እዚ ንሪኦ ዘለና ኣብ በሪ ዘሎ ታፔላ ናይ መኪና ሸያጢ ድርጅት መፋለጢ ታፔላ እዩ፡፡

ብዙሓት ምእመናን ካብ ከተማ ርሕቕ ናብ ዝበለ ከይዶምን ተኣኪቦምን ይራኣዩ፡፡ ብርሕቐት ውን ካልኦት እንትስዕቡ የመልክት፡፡ እዚ ኣብ ከመይ ዝበለ በዓል ይመስል?

ሓደ ማአኸላይ ሱፍ ክደን ተኸዲኑ ነፀላ ውን ገይሩ ደው ኢሉ ኣሎ፡፡ እዚ ሰብኣይ ቁርብ ስይበት ንፅግ ዘበለ እዩ፡፡ ንስኹም ከ ብዛዕባ እዚ ሰብኣይ እዚ እንታይ ሓሳብ ኣለኩም?

እዚ ዝርአ ዘሎ ከባቢ ናይ ሮኬት መወንጨፊ ጣብያ እዩ፡፡ ኣብቲ ምስሊ ከምንሪኦ ሮኬት ትውንጨፍ ኣላ፡፡ ብምኽንያት እዚ እቲ ከባቢ ዘፍርሕ ናይ ሓዊ ድባብ እኔዎ፡፡

አብ ምምሃር ምስትምሃርን ማሕበራዊ አገልግሎታትን አተኲሩ ናይ ነጥፍ ላዕለዋይ ትምህርታዊ ትካል ናይ ዝኮነ ኣክሱም ዩኒቨርሲቲ አረማ ዘርኢ ምስል ብግልፂ ተፃሒፉ ይረአ ኣሎ።

ፃፀ ዝኾነ ምግቢ ብሓባር ይምገቡ ኣለዉ፡፡ ፃፀ ብጥርናፈ ብምስራሕ ዝፍለጡ ህርኩታት ሰራሕተኛታት እዮም፡፡ ስራሕ ብዝምልከት ካብ ፃፀ እንታይ ክንመሃር ንኽእል?

ኣበ ዓብይ ሽሓነ ብጣዕሚ ቁርስርስ ዝበለ በዝሒ ዘለዎ እንጀራ ኣሎ። ማብዛሕቲኡ ግዜ ኣብ መርዓ ስነ ስርዓት እዩ ከምዚ ዝግበር ምኣዲ እናተባህለይፍለጥ።

ኣብ ዓመት በዓት ይኹን ኣብ ዝተፈላለዩ ግዘን ቦታን ሰባት ናይ ሓበሻ ክዳውንቲ ምስ ደቆም ተኸዲኖም ብምምልካዕ ናብ ቤት ስዕሊ ብምካድ ነቲ እዋን መዘከርታ ንክኸውን ስእሊ ይሰዓሉ።

ደብርን ዘለዎ ገዛ ንርኢ ኣለና፡፡ እዚ ከምዚ ዝኣምሰለ ገዛ ኣብ ልዕሊ ገዛ ዝስርሐሉ ናይ ህንፃ ዲዛይን ሎሚ እንታይ እናተባህለ ይፅዋዕ?

እዚ እትረአየና ዘለና ኣብ ስእሊ ብፀልማት ክንጥቀመላ እንክእል ላምባዲና እናተባሃለት እፍለጥ እያ። እዛ ላምባዲና እዚኣ ካብ ፃሃይ ብርሃን ኣኪባ ወይ ብኤሌትሪክ ቻርቸር ጌርና ክንጥቀመላ እንክእል መብራቲ እያ።

ጋል ኣንስተይቲ ምስ ወዲ ተባዕታይ ጸሊም ሕብሪ ክዳን ተከዲኖም ዘለዎም ስሙር ፍቅሪ እናገለጹ ኢድ ንኢድ ተሓቃቂፎም ኣብ ሊላ ሕብሪ ድሕረ ባይታ ይርከቡ። ማዕረ ቁመት ሃልይዎም ብጣዕሚ ደስ በሃልቲ እዮም።

ጥሕሎ ናይ ከባቢ ዓድግራት ማለት እውን ናይ ዓጋመ ባህላዊ ምግቢ እዩ፡፡ እዚ ምግቢ ስገም ካብ ዝበሃል ዓይነት እኽሊ ዝዳሎ እዩ፡፡

እዚ ክፋል ዕዳጋ እዩ፡፡ ኣብዚ ዝተፈላለየ ዓይነት እኽሊ በብቕሩብ ቀሪቡ ኣሎ፡፡ እዚ ኣቀራርባ እኽሊ ካብ ገባር እንዳሸመቱ ናይ ዝሸጡ ሰባት ኣቀራርባ እዩ፡፡

ናይ ቢ.ጂ.ኣይ. ኢትዮጵያ ኣርማ ይርአ ኣሎ፡፡ እዚ ዶብ ሰገር ትካል ንፋብሪካታት ቢራ ሃገርና ዳርጋ ብብሕታውነት ዝተቖፃፀረ እዩ፡፡ እዚ ትካል ደም ስር ሃገር ዝተቖፃፀረ እዩ፡፡ የሕዝን፡፡

ኣብዚ ምስሊ ኣብ ዉሽጢ ጽቡቅ ገዛ ጽቡቅ ዓራት ምስ ኮመዲኖ ኣሎ ኣብ ርእሲ እቲ ኮመዲኖ ድማ ቁራጽ ኢድ ሰብ እኒሀ ዝገርም እዩ እቲ ዓራት እውን ኮቦርታን ኣንሶላን ዝተነጸፈ እዩ

ኣብ ከባቢና ካብ ዘለዉ ባንክታት ሓደ ዳሽን ባንኪ ተጠቃሲ እዩ፡፡ ኣብ ከባቢኹም ከ ካብ ዳሽን ወፃኢ እንመን ዝበሃሉ ባንክታት ትፈልጡ?

ኣብ ልዕሊ ድልድል ዝተሰርሐ ሃዲድ ይረአ፡፡ በቲ ሃዲድ ውን ባቡር እንትትከይድ ትረአ ኣላ፡፡ ከምዚ ዓይነት ሃዲድ ኣብ ትግራይ ዶ ነድለየ ትብሉ?

ቤርሙዝ ሰባት ኩሉ ግዘ ውዑይ ነገር ንምጥቃም ኣብ ዝደልይሉ እዋን ከም ሻሂ፣ ቡን፣ ስብቆ ዝኣመሰሉ ነገራት ብውዑይ ካብ ቦታ ናብ ቦታ ኣፍሊሖም ንምጉዕዓዝ እንቅምጠሉ እዩ።